እዞም ሰብኣይ ናይ ቅዱስ ጊዮርጊስ ኣሰልጣኒ ዝኾኑ ዘሪሁን ሸንገታው እዮም፡፡ ምስ ምስሎም እቲ ክለብ ንግዚያዊ ከምዝኣገዶም ዝገልፅ ፅሑፍ ኣሎ፡፡ ነዞም ኣሰልኒ ናብ እግድ ዘብፅሖም ነገር ግን ኣይተፈልጠን፡፡

ፅቡቕ መደያይቦን ብኣንጻሩ ድማ ልዕል ዝበለ መድረኽን ኣሎ። ይኹን እምበር፡ ብፍላይ ከኣ ዓረብያ ናይ ስንኩላን ንዝጥቀሙ ሰባት ንምጥቃም ኣጸጋሚ እዩ። እቲ ኣረኣእያ ቁሩብ ጌጋን ተስፋ ዘቑርፅን እዩ፡፡

እዚኣ ትሬይ ባህላዊ ምግቢ ኢትዮጵያ ሒዛ ፍሽኽ ትብል መንእሰይ እያ። ዘመናዊ ግን ከኣ ባህላዊ ቅዲ ጻዕዳን ጸሊምን ስርርዕ ዘለዎ ክዳን ተኸዲና ኣላ። ፍሽኽታኣ ጐሊሑ ይርአ። እዚ ድማ ኣቀባብላን ኣጋይሹን ፍሩይ መግብን እዩ።

ኣትክልትን ኣሕምልትን፡- ንጥዕና ደቂ ሰባት ብጣዕሚ ኣገደስቲ ካብ ዝኾኑ ምግብታት ኣትክልትን ፍራምረን እዮም፡፡ ኣብዚ ባናና፣ ኣኘል ማንጎ፣ ኣራንሺ፣ ዘይትሁን፣ ለሚን፣ ፓፓያን ሰላጣን ይርከቡ፡፡

ፅቡቕ ናይ ገዛ ኮማዲኖ ይርአ ኣሎ፡፡ እዚ ዓይነት ኮማዲና ዘመናዊ እዩ ኣብ ዝበሃል ገዛ ኹሉ ኣሎ፡፡ እዚ ንፅባቐ ገዛ ምስ ምጥቃሙ ገለ ናይ ገዛ ኣቑሑ እውን ኣብ ውሽጢ ይሕዝ፡፡

ሓደ ፅቡቕ ህንፃ ይርአ ኣሎ፡፡ ኣብ ግድግድኡ ድማ ኣብርሆት ቤተ መፃሕፍቲ ዝብል ፅሑፍ ኣለዎ፡፡ እዚ ቤተ መፃሕፍቲ ኣብ ኣዲስ ኣባባ እዩ ዝርከብ፡፡

ካብ ቆርበት ዝተሰርሐ ጫማ ኮይኑ ካብ ዝተፈላዩ ሓደጋታት ዝከላከል ከምኡ እውነ ከም መመላክዕን መጋየፅን እውን ይጠቅም ኣብቲ ሸኾና እግሪ ዘሎ ፃዕዳ ዕንቒ መጋየፂ እዩ።

እዚ ብሃላዊ ክዳን ደቂ አንስትዮ ጥልፊ ዝበሃል እንትኸውን አብ መብዘሐትኡ ትግራይ ዝዝውተር ዓይነት ክዳን እንትኸውን ብፍላይ አብ በዓላት፣ መርዓ፣ ክርስትናን ካልኦት ጉዳያትን ይኽደንኦ።

ካብ ዓይነታት ኣትክልትን ፍራምረን ዝኾነ ሓደ ባናና እዩ፡፡ ባናና ኣታዓባብዩኡ ብዙሕ ማይ ዝደሊ፣ ፅሬት ማይ ውን ዘየማርፅ ዋላ ረሳሕ ይኹን ክተስትዮ ትኽእል ኢኻ፡፡

እዚ ዚ ዘርእ ዘሎ ፍርጅ ይብሃል ንወድሰብ ብጣዓሚ ኣድላይ ኮይኑ ምግብታት የኩን ዝተፈላላዩ ዓይነታት ተክሊ ንከይበለሸው ፅሬቱ ሓልዩ ዘፅን እንትከውን ብጠኣሚ ኣገዳሲ ዝበሃል ንብረት እዩ። ኣፍቲ ግድግዳ ድማ ክራር ይራኣየና ኣሎ ንምንታይ ከይጠቅመና?

እዘን ደቂ ኣንስትዮ ኣብ ናይ ምሸት ብርሃን ተጐላቢበን ብኣግራሞት ይሽኩርመማ ዘለዋ እንታይ ኮይነን ይኾና፡፡ ገለ ዘግርም ነገር ኣብ ቅድሚአን ዘሎ እዩ ዝመስል፡፡

ካፐችኖ ዝበሃል ብዮሐንስ ሐብተማርያም ዝተፃሕፈ መፅሓፍ ይርአ ኣሎ፡፡ እዚ ደራሲ ካልእ መፅሓፍ ዝፀሓፈ ይኹን ኣይኹን ዝፈልጦ ነገር የብለይን፡፡ ሽም ናይዚ ደራሲ ንዓይ ሓዱሽ እዩ፡፡

የኢትዮጱያ ስታቲክስ አገልግሎት ኣርማ ኮይኑ ዝተፈላለዩ ኣገልግሎት እዳሃበ ከም ዝርከብ ናይ ትምህርቲ ዘርፍ ኮይኑ ስርዓቀቱ ዘሓለወ እውቅና ካብ ዝናኣሰ ናብ ዝዓበየ ከምዝተውሃቦ

ኣብ ሃገራውን ክልላውን ናይ ፖለቲካ ስራሕትን ዲኘሎማስን ልዑል ኣበርክቶ ካብ ዝገበሩ ሰባት ሌተናል ጀነራል ፃድቃን ገ/ትንሳኤ፣ ኦቶ ጌታቸው ረዳን ይጥቀሱ፡፡

ፍሉይ ፅባቐ ዝወነነ ናይ ከተማ ክፋል እኒሆ፡፡ ፅባቐን ንውሓትን ህንፅኡ፣ ስፍሓት ፅርጊኡ ፍሉይ እዩ፡፡ ከተማና ናብ ከምዚ ብርኪ እንተትዓቢ ክንደይ ደስ ምበለ፡፡

ካብ ጥቓ እምባ ንታሕቲ ናብ ሰፊሕ ዝወስድ፣ እቲ ናይ ሕርሻ መሬት ብናይ ቀጠልያን ቡናዊን ሃዋህው ግመን ደበናታት ድማ ነቲ ኣብ ታሕቲ ዘሎ ሰማይ ሸፊኑ፡ መግለጺ ዘይብሉ ዝናብን ድንቂ ዝኾነ ምትሕቑቓፍ ፍቕርን ይፈጥር ኣሎ።

እዚ ኣብ ቀዳማይ ገጽ ጋዜጣ ኢትዮጵያ ሪፖርተር የርኢ። እቲ ቀንዲ ኣርእስቲ ብዛዕባ ቅዋምን ጽሬት ዲሞክራስን እዩ። እቲ ምስሊ ባይቶን ህዝብን ኣብ ሓደ ባንኪ ተራኺቡን ከገልግልን ዘርኢ እዩ። ኣብ ሓበሬታን ሃገራዊ ልምዓትን ትኹረት ዝገበረ ተስፋ ዘለዎ ግዜ እዩ።

እዚ አብ ገጠር ከባቢ ሐንቲ ወላዲት ቆፅሊ ሒዘን ሐቅፎን አብ ዝኸዳሉ እዋን ወጦጦ ተመጣጢሩ ቆፅሊ እንትበልዕን አብቲ ዝወደቀ ቁጥቋጥ ጤል እናበልዐ የማላክተና።

እዛ መኪና ካብ ናይ ቢሸፍቱ መካይን ኮይና ዕንቀይ ሕብሪ ዘለዋ ክልተ ጎማኣ ጥራሕ ፊትንፊት የረአ አሎ፡፡ ብፊት ቅድሚ እታ መኪና ድማ በዓል ሓደ ደብሪ ገዛ አሎ፡፡

ኣብ ኢ/ያ ካብ ዝነበሩ ዓበይቲ ናይ እስልምና እምነት መራሕቲ ሃይማኖት ሓደ እዚኦም ነይሮም፡፡ እዞም ናይ ሃይማኖት መራሒ እዚኦም ብስነምግባሮምን ብምኽርራቶምን ዝምስገኑ ነይሮም፡፡

ይሸምቱ ብኢ- ብር ይክፈሉ ዝብል ፅሑፍን ናይ ደወል ስልኪ ምልክት 9119 ዝብል ኣበ ቆፅላዋይ ሕብሪ ዝተፃሕፈን ሓንቲ ጎል ሞባይል እናርኣየትን ኣብ ቅድምኣ ድማ ኮሚፕተራት ኣለዋ።

ንወዲ ሰብ ብዓል ሙሉእ ጥዕናን ዝተስተካከለ ቁመና ክህልዎ ካብ ዝሕግዙ ዓይነታት ፍራምረ እዮም። ብረጭቅን በነና ዝኣመሳሰሉ እዮም ንርእዮም ዘለና ክንጥቀመሎም ኣለና።

እሰይ ደስ በሃሊት ኣዲ ይርኢ ኣሎኹ እቱ ኽዳነን ዙርያ ይበሃል እቲ ጥልፉ ድማ መስቐል ይበሃል ፡ ኣብት ምድርቤት ሰቲ ተነስኒሱ ኣሎ ።

ማብዛሕቲኡ ግዜ ደቂ ኣንስትዮ መልከዐን ንምሕላው ወይ ካብቲ ዘለዎን ዝበለፀን ምፀባረቂ ክኮነለን ኢለን ዝጥቀመኦ እዩ። ካብ ዱንሽን ዕርድን ውሁድ ዝስራሕ እዩ።

አዚ ትርኢዎ ዘለኩም ገዛ አንትከዉን መስኮት በሪ ዘለዎ እትከውን ንወድሰብ መፅለሊ መንበሪ ገዛ አንትከውን ገዛ ተባሂሉ ይፅዋዕ ከብ ማይ፣ ፀሓይ ንፋስ ይካላከሐልና።

ኣብ ትሕቲ ሸገር ናይ መኪና ዕዳጋ ፅሑፍ ምስሊ መኪና ይርአየና ኣሎ፡፡ ምስኡ ከዓ ናይታ መኪና ዋጋን ናይ ሸያጢ ስልኪ ቁፅርን ተፃሒፉ ኣሎ፡፡

ኣብ ግድሚ ቦታታት ብምፍሓር ፅርግያታት ይስርሑ እዮም። እቶም ግድምታት ናይ ሓመድ ግድምታት እንተኾይኖም ማይ ኣብ ዝዘንበሉ እዋን ናብቲ መንገዲ ንከይፈርስ ይንደቅ። ኣነ ኣብ ከባቢየ ከምዚ ኣይነት ቦታትት በበዝሕ ይርኢ እየ።

እዛ ሰበይቲ እዚኣ ዛፉ ክሮስ ትብሃል ዛፉ ኪሮ ካብ ዝሰረሐቶም ስራሕቲ ወይ ሙዚቃታት ናይ ኣቡኣ ኪሮስ ኣለማዮህ ንምዝካር ኪሮሰይ ትብል ደርፊ እያ።

እዚ ካብ ከውሒ ተፈልፊሉ ዝተሰረሐ ቤተ-ክርስትያ ይመስል ኣብ ሃገርና ኢትዮጰያ ካብ ከውሒ ተፈልፊሎም ዝተሰርሑ ቤተ-ክርስትያን ከም ውቅሮ ቤተ-ክርስትያን፣ ገራዓ ቤተክርስትያን ላሊበላን ዝበሉ እዮም።

እዚ ካብ ፕላስቲክ ዝተሰርሐ ነፍሐይቶ ዝበሃል ኮይኑ አብ መርዓ፣ ልደት፣ ክርስትና፣ ምረቃን አብደአመትን ነፍሕኻ ዝስቀል ከም መጋየፂ ንጥቀመሉ እንትኾን ዘለው ሕብርታት ቀይሕ፣ ብጫ፣ ሰማያዊ፣ ቆፃል ወዘተ ዝሐዘ እዩ።

ብሓዱሽ ዲዛይን ንዝተሰርሑ ሓደሽቲ ክዳውንቲ ተኺዲነን ብሰሓባይ ምንቅስቓስ ናብ መድረኽ ዘቕርባ ሰብ ሞያ ሞዴሊስት ተባሂለን ይፅውዓ፡፡ እተን ኣብዚ ምስሊ ዘለዋ ንሰን እየን፡፡

ናይ ቢሮ ተሽከርካሪ ወንበርን ጠረጴዛን ይርአዩ ኣለዉ፡፡ ከም ልምዲ እዞም ንብረት ኣብ ቢሮ እዮም ዝርከቡ፡፡ ከም ኣነ ግን እዞም መሳርሒ ኣብ ገዛ እውን ክርከቡ ዝግብኦም እዮም፡፡

እኽሊ ካብ ሓሸር ዝፍለዩ ባህላዊ ኣገባብ ምዝራው እናተባህለ ዝፅዋዕ እንትኾን ሓንቲ ሰበይቲ ኣብ መረብኣ ናይ ምዝራው ስራሕ እናሰርሓት ትርአ ኣላ፡፡

ናይ መብራህቲ ሓይሊ መኪናን ሰራሕተኛታትን ናይ ከተማ ናይ ብረት ፓሎ ይተኽሉ ኣለዉ፡፡ እዚ ፓሎ ነዊሕ ፃንቲ ዘለዎ ካብ ምዃኑ ብተወሳኺ ንፅባቐ ከተማ ኣገዳሲ እዩ፡፡

ዋዕላ ማሕበረ- ሰባት ትግራይ ሰ.ኣ. ዝብል ኣርማ ኣብ ውሽጡ ሓምለዋይ እና ሓወልቲ ኣክሱም ብቀይሕ ድማ ዋዕላ ዝብል ዝተፅሓፈን ሰማያው ሕብሪ ኣለዎ።

ኣብዚ ሓደ መምህር ኣብ ቅድሚ ጉጅለ ተማሃሮ ደው ኢሉ ኣስተምህሮ ይህብ ኣሎ። እቶም ተማሃሮ ኣብ ቀያሕቲ ወንበራት ኮፍ ኢሎም ብትኹረት ይሰምዑ ኣለዉ። ኣብ ድሕሪት ኣብ ሰሌዳ ጽሑፍ ተጻሒፉ ኣሎ። ድሌት ትምህርትን ዳይናሚካዊ መንፈስ ተምሃሮን ዘርኢ ሓጎስ ትምህርቲ።

ሓደ ሰብኣይ ምናልባት ፖለቲከኛ ወይ ላዕለዋይ በዓል ስልጣን፡ ኣብ ጋዜጣዊ መግለጺ ኮፍ ኢሉ ይረአ። ኣብ ቅድሚኡ ካብ ዝተፈላለያ ማዕከናት ዜና ዝመጹ ማይክሮፎናት ኣለዉ። ኣገላልጻኡ ዕቱብን ሓላፍነት ዝመልኦን ይመስል።

ናይ ጐጃጁ መንደር ይርአ ኣሎ፡፡ ጐጆ ማለት ካብ ሳዕሪ ዝተሰርሐ ገዛ ማለት እዩ፡፡ ወለድና ገዛ ንምስራሕ ናይ ቆርቆሮ ፋብሪካ ምፅባይ ኣየድለዮምን፡፡ ካልኦት ኣብ በዓቲ እንትቕመጡ ንሶም ኣብ ከምዚ ዓይነት ኣዳራሽ ይቕመጡ ነይሮም፡፡

ኣብ ብመሸማዕ ገርበብ ዝበለት ቦታ ብርጭቕ፣ በነናን ካልኦትን ይሽየጡ ኣለዉ፡፡ እዞም ኣብ ከምዚ ኩነታት ዝሸጡ ምእንታን ክዓብዩ ብምዕዳግ ክነተባብዖም ኣለና፡፡

ኣክሱም ቴለኮምኒኬሽን ቅፅረ ግቢ ኣብ ዉሽጡ ዓብይ ሓፂን ናይ ቴለ ፃዕዳ ቀለሙ ህንፃ ናይቲ ቢሮ ብደገ ኣንስቲ እናሓለፋ ፅርግያን ኮብልስቶንን ናይ ከባቢ እኒሄዉ።

ኣብዚ እንሪኦ ዘለና ካብ ኮማ ፕላስቲክ ዝተሰርሑ ሓመድ ብምግባር ዝተፈላለዩ ተክልታት ተኪሎም ኣለው። እዞም ተክሊታት እዚኣቶም ድማ ንዓይንካን ደስ ባሃልቲ እዮም።

ብዙሓት ተኽልታት መሸላ (ጉምብሉ መሸላ) ኣብ መሬት ሸዊቶም ይረኣዩ። ቀጠልያን ወርቃውን ሕብርታቶም ነቲ ናይ ዕብየት ሓጐስ የመሓላልፍ፣ እዚ ድማ ተፈጥሮኣዊ ዕድልን ልሙዕ መሬትን ዘንጸባርቕ ጽቡቕ ዓይኒ ዘርእን እዩ።

ህፁፅ ፓስፖርት ንምውፃእ ብዛዕባ ዘድልዩ መስፈርትታት ተጠቒሱ ይርአ ኣሎ፡፡ እዚ ምምችቻው ብህፁፅ ፓስፖርት ዘድልዮ ዛዕባ ንዘለዎ ሰባት ኣገዳሲ እዩ፡፡ ቅቡል እዩ፡፡

ኣብ ሓደ ኣዝዩ ደስ በሃሊ ለምለም ቦታ ሓንቲ ጓል ኣነስተይቲ ብናይ ራያ ባህላዊ ክዳንን ቁኖን ማዕሪጋን ጠስሚ ተጣሲማን ትርአየና ኣላ፡፡

ካብ እቶም ናይ ሙዚቀዘ መሳርሕታት ዝብሃሉ ሓደ ዝኮነ ንዝወፁ ደርፍታት ኣዝዩ ጥዑም ድምፂ ክህልዎ ካብ ዝሕግዙ ሓደ ዝኮነ ጊታር ኣናተባህለ ይፅዋዕ።

እዚ ካፌ ተራ እዩ ዝመስል ኣብኡ ዘሎ ዝተዘርገሓ መፅለሊ ሓደ ብፃዕዳ ሓደ ሓሳስ ሰማያዎን ሓደ ብደማቕ ሰማያዊ ሕብሪ ዘለዎም እዮም ።

እዚ ብዙሓት ሰባት ናብቲ እምባ ክድይቡ ዘርኢ እዩ። መብዛሕትኡ ግዜ ጻዕዳን ዝተፈላለየ ሕብሪ ዘለዎን ክዳውንቲ ዝተከደኑ እዮም። እዚ ሃይማኖታዊ በዓል ወይ ንግደት እዩ ዝመስል። መንፈሳዊ ጽልዋን ተስፋን ዝህብ ናይ ሓድነት መብጽዓ እዩ።

ብዙሓት ሰባት ብፍላይ ድማ ደቂ ኣንስትዮ ባህላዊ ክዳን ተኸዲነን ነቲ በዓል የብዕላ ኣለዋ። ሓንቲ ሰበይቲ ጽላልን ዕንበባታትን ሒዛ ፍሽኽ ክትብል ከላ፡ ካልኦት ድማ ብሓጐስ ኣብ ድሕሪት ይሕወሳ። ናይ ሓጎስን ናይ ሓባርነትን ስምዒት ኣሎ።

ኣብ ሓደ ባህላዊ ካንሸሎ ብዙሕ ደብሪ ዘለዎ ፎቕ ይስራሕ ኣሎ፡፡ ነባራት ገዛውቲ ከባቢና እናፈረሱ ብኸምዚ ኣገባብ እናተሰርሑ እዮም ዝርከቡ ዘለዉ፡፡

ኣብ ቤተ- ክርስትያን ሃየማኖታውን ባህላዊ ነጋሪት፣ ከበሮ ዓፋር ወይ ኢትዮጵያ (ካብ መሳርሒ ሙዚቃ ዝተሰርሑ) ይረአዩ። ሕብርታቶምን ቅርጾምን ነቲ ናይ ባህላዊ ጽምብል ስምዒት ይውስኸሉ። ኣብ ሃይማኖትና ኮነ ኣብ ባህልና ባህርያዊ ዝኾነ ናይ ሓጎስን ምትእስሳርን ስምዒት ኣሎ።

እዛ መሳርሒ ቫዮሊን ትበሃል፡፡ ቫዮሊን ምቑር ቀጢን ድምፂ ዘለዋ ዘመናዊ ናይ ሙዚቃ መሳርሒ እያ፡፡ ኣነ ናይዛ መሳርሒ ድምፂ ምስማዕ ደስ እዩ ዝብለኒ፡፡

ኣብ ሓጺናዊ ድስቲ ቀይሕ ሾርባ ፣ ፀብሒ ስልሲ ወይ ሽሮ ይዳሎ ኣሎ። ሓደ ሰብ ናይ ኢድ መሳርሒ ሒዙ ኣሎ። ብሓፈሻ ስሚዒት ናይቲ ምስሊ ጥዑም ምግቢ ምድላው እዩ።

ስትኮምን ናሽናለ ሆቴልን ግሩም ለዘር የጥርስ ዝብሉን ካልኦትን ታቤላታትን ዘለው ኮይኖም ብዙሓት መኪናን ሰባትን እውን ኣለው። ህንፃታትን እውን ይርኣዩ ኣለው።

ኣብ ሃገርና ብተለይ ኣብ ክልል ትግራይ ብጣዕሚ ተፈታዊ ባህላዊ ናይ ኢደ - ጥበብ ዝኾነ ጥልፊ እዩ፡፡ ብዙሓት ዓይነታት ጥልፍታት ኣለው፡፡

እዚ ምስሊ "123456789000" ዝኣመሰሉ ቁጽርታት ዝተጻሕፈሉ ቀይሕ ካልኩሌተር ዘርኢ እዩ። እዚ ድማ ጽሩይን ደስ ዘብልን ቀሊልን ናይ ስራሕ መሳርሒ ዘርኢ እዩ።

ኣፍደገ ናብ ሓደ ዝዓነወ ብረት ማዕጾ ዘለዎ ትካል ሕክምና ይርአ። ኣብ ልዕሊ እቲ ማዕጾ "ማእከላት ጥዕና"ን "ማእከል ጥዕና ኣክሱም"ን ዝብሉ ቃላት ኣለዉ። እቲ ማዕጾ ኣረጊትን ዝዓነወን ስምዒት ይህቦ።

ቆልዑ ኣብ ልዕሊ ዝኾነ ነገር ብምቕማጥ ልዕለን ትሕተን ኮይነን ዘግርም ፎቶ ተላዒለን ኣለዋ፡፡ እዚ ፍሉይ ስታይል ከዓ ብጣዕሚ ኣመልኪዑለን ይርአ ኣሎ፡፡

ግድግድኡ ብዝተፈላለዩ ስእልታት ኣብ ዝወቀበ ናይ ኣፀደ ህፃናት ክፍሊ ተመሃሮ ይመሃሩ ኣለዉ፡፡ እዚ ናይ ሎሚ ምዕባለ እዩ፡፡ ብናትና ህፃንነት ዘመን ግን ኣይነበረን፡፡

ክልተ ቆልዑ ኣብ ንኣፍ ገጢመን ሕሹኽሽክ ይብላ ኣለዋ፡፡ እዘን ቆልዑ ፍቑራት ምዃነን ብግልፂ ኣብ ዝምስክር ምቅርራብ እየን ዝርአያ፡፡ ደስ ዝብል ነገር እዩ፡፡

ወረቐት ፅሑፍ ንምፅሓይ ዘግልግል ግብኣት ፅሕፈት እዩ፡፡ ፊት ንፊት ደብል ኤ ዝብል ናይ እንግሊዝኛ ፅሑፍ ዘለዎ ደስጣ ወረቐት ይርአየና ኣሎ፡፡

ክልተ ደቂ ኣንስትዮ ብፍሉይ ኣቋቑማ ኣብ መድረኽ ይርአያ ኣለዋ፡፡ እዘን ሰባት ክዳን ዘፋልጣ ዘለዋ ምዃነን ንግንዘብ፡፡ ክዳን ካብ ባዕሉ እንተይኾነስ ካብ ተኸዳኒኡ እውን መልክዕ ይፈጥር እዩ፡፡

ካብ ናይ እንስሳት ውፅኢት ዝኾነ ፀባ እዩ፡፡ ፀባ ዘይፈለሐ ምስታይ ዝተፈላለየ ኣለርጂታት የጋልፅ፡፡ ፀባ ንካልኦት ሕማማት ናይ ምክልኻል ዓቕሚ ኣለዎ፡፡ ናይ ምግቢ ምውህሃድ ዘፋጥን ከምዝኾነ ይንገር፡፡

ኣብዚ ምስሊ ልምሉም መልክኣ ምድሪ ሕርሻ ይርአየና ኣሎ፡፡ ኣብ ከባቢኡ ከዓ ደስ ዝብሉ ብዙሓት ኣኽራናትን ናይ ገጠር መንደራት ይርአዩ ኣለዉ፡፡

ዲኮር ብ ዝተፈላለየ ሕብሪ ዘለዎ ነፋሒ ዕምበባን ተጋይፁ መጋረጃ ሓመደዋይ ኮይኑ ኣብ ልዕሊኡ ብወረቃማ ትምርዓውኒ ዶ ዝብል ፅሑፍ ተፃሒፉ ኣብ መሬት ድማ ዕምበባ ተነስኒሱ ኣሎ።

ጥርሙዝ ቢራ፣ ብሕብሪ ወርቃዊ ምልክትን ዝተሸለመ ኮይኑ፡ ኣብቲ ምልክት ባህላዊ ምስሊ እኽሊ ስርናይ ኣለዎ። ናይ ተስፋ ስምዒትን ልዑል ጽሬትን ዘመሓላልፍ መልእኽቲ እኒሄዎ።

ስፖርት፡- ካብቶም ብጋንታ ወይ ብቡድን ዝፅወቱ ስፖርታዊ ውድድራት ሓደ ኩዕሶ ስኬዔት እዩ፡፡ ናይቲ ጋንታ ኣባላት ተናቢቦም እንዳተቐባበሉን ዝፃወትዎ ዓይነት ፀወታ እዩ፡፡

ኣብ ትግራይ ከተማን ገጠርን ካብ ጨወታታት ሓደ ዝኮነ ድቦ ይባሃል። ብንእሽተይ ክቢ እምኒ ቆሉዑ ዝጫወትዎ ኮይኑ ብጣዕሚ ተፈታዊ ጨወታ እዩ።

ካብ ኣብ ሃረግና ካብ ዘለው ፍሉጣት ደረስቲ ዝብሃሉ ሓደ ዝኮነ ደራሲ ሀዲስ ዓለማየሁ ዘበረከተልና ፍር እስከ መቃብር ዝብል ድርሰት ብሰማያዊ ፀሊም ሕብሪ ወቂባ ኣላ።

ኣብ ራያ ኣከባቢ ዝነብራ ኣባላት ስድራ እንትከኑ እቲ ዝነብሩ ድማ ካብ ሳዕሪ ዝተሰረሐ ገዛ ኮይኑ ዝተፈላለዩ ናውቲታት እውን ኣብ ቢሪ እቲ ገዛ ተንጠልጢሎም ኣለው።

ንሲዲ ኣብ ዝተፈላለዩ ናይ ኤለክትሮኒክስ መሳርሕታት ኣእቲና ክነድምፆ ንኽእል ኢና፡፡ ኣብዚ ምስሊ ፊሊፕስ ትበሃል ናይ ሲዲ መፃወቲ ኤለክትሮኒክ መሳርሒ ትርአየና ኣላ፡፡

ብዙሓት ባህላውን ሃይማኖታውን ብረትን እምንን ዝተሰርሑ ቅርጻታትን ቅርስታትን ኣብ ምርኢት ቀሪቦም። ጊዜን ታሪኽን ዝገልጹ ፍጥረታትን ኣሃዛትን ተቐሚጦም። እቲ ትርኢት ብባህላውን ታሪኻውን ጽባቐ ዝተመልአን ጽቡቕ ስምዒት ዝህብን ድማ እዩ ።

ሓንቲ ኣፍ ልባ ዝገለፀት ጓል ኣንስተይቲ ኢዳ ናብ ዝኣሰረቶ ሃብል ተመልክት ኣላ፡፡ እዚ ኩነታት ነቲ ሃብሊ እናፋለጠት ዘላ ምዃና እዩ፡፡

ሱፐርማርኬት ኣቑሑት፡- ካብ ኣብነታት ናይ ሱፐርማርኬት ኣቑሑት ዝባሃሉ ንምጥቃስ ከም ሻምፖ፣ ኣልኮል፣ ሎሽናት፣ ኣረቅታት፣ ኣየር ፍሬሽን ካልኦት ናይ ቆልዑት ዳይፐራትን ይርከብዎም፡፡

ሱፐር ማርኬት ፅሬቱን ኣቀማምጥኡን ብጣዕሚ ንዓይኒ ዝስሕብ ኣርባዕተ መደርደሪ ዝትፍላክዩ ዓይነት ዝይትታት ሒዙ እቲ ግዛ ብመብራህቲ ድሚቁ መሬቱ እዉን ሴራሚክ እዩ።

ኣብ ናይ በረኻነት ባህሪ ዘለዎ ገፀ ምድሪ ኣግማል ይርአያ ኣለዋ፡፡ ግመል ማይ ፃምእን ጉዕዞን ዘየሽንፋ መፅዓኛ እያ፡፡ ናይ በረኻ ባቡር ብዝብል ቅፅል ትፅዋዕ ስለዚ እዩ፡፡

ዝሽየጡ ናይ ኦሮምያ ሕብረት ስራሕ ባንክ ኣክስዮናት ዝብል አብ ፃዕዳ ሕብሪ ብሃሳስ ሰማያዊ ሕብሪ ተፃሒፋ ንርኢ ናይ ኣክስዮን መጠንና ናይ መሸጢኦም ዋጋ ዝብል ድማ ብፀሊም ሕብሪ ኣሎ።

ገለ ገለ ፋብሪካታት ፍርያት ካብ ናብ ንምምላስ ኣብ ክንዲ ጉልበት ሰብ ነዚ ዕላማ ተባሂላ ዝተሰርሓ ተሽከርከርቲ እዮም ዝጥቀሙ፡፡ እዛ ንሪኣ ዘለና ቶዮታ ዝዓይነታ ተሽከርካሪ ካብኣቶም ሓንቲ እያ፡፡

ኣብ መንጎ እቶም ናይ ሕርሻ ተኽልታት ፍሉይን ጽቡቕን ጸሊምን ጻዕዳን ዝሕብሩ ዓሌት እንስሳ ዘገዳም ዝኾነ ህበይ ኮፍ ኢሉ ይርአ። ተፈጥሮኣዊ ጽባቐ ዝመልአ ሓሪፍ ምዝንጋዕ ድማ ይፈጥር።

ዜና ኣውትር ክንብል እተለና ዓድና ዓለምና ዝወዓለቶ ዝሓደረቶ ዝቀነየቶ ብዜና ኣብሊካ ናብ ተመልካታይ ዘባፅሕ ኮይኑ እዞም ክልተ ሰባት ማለት እታ ጓል ኣነስተይቲ ቀይሕ ክዳን ተከዲና ብሲኣንኣን ዜና ትእውጅ ኣላ።

እዚ ከርሜክስ (Carmex) ቻፕስቲክ ዝበሃል ናይ ከንፈር ቅብኣት እዩ፡፡ እዚ ንደረቕ ከንፈር መለስለሲ ዘግልግል እዩ። ከም ኣነ ግን ከምዚ ዓይነት ልምዲ ኣድላዪ ኣይኮነን በሃሊ እየ፡፡

ዕዉት ህይወት ዘርእስታ ሃይማኖታዊ መፅሓፍ ትርአ ኣላ፡፡ ብመፅሓፍ ህይወትካ ምልዋጥ ይከኣል እዩ፡፡ እዚ ዝኸውን ግን ነቲ ዘንበብካዮ ግብራዊ እንትትገብሮ እዩ፡፡

ካብ ዓይነታት ኣትክልትን ፍራምረን ሓደ ድባ እዩ፡፡ ድባ ዚንክ ዝባሃል ንጥረ ነገር ዝሓዘ ኮይኑ ናይ ልቢ ሕማምን ስትሮክን ንምክልኻል ይጠቅም፡፡

ሓደ ሰብኣይ ኣብ ጸሓያዊ መዓልቲ ደው ኢሉ፡ ኣብ ድሕሪት ጻዕዳ ህንጻታትን ናይ እምነት ቦታ ውን ኣለዎ። እቲ ሰብኣይ ነዊሕ ልብስን ብዙሕ ሕብሪ ዘለዎ ቆቢዕን ተኸዲኑ ኣሎ። ኣገላልጻኡ ናይ ሰላምን ምክብባርን ስምዒት እምነትን እዩ ዘመሓላልፍ።

እዚ ድራወር ዝበሃል ናይ ፋይል መቐመጢ ተሰሓቢ እዩ፡፡ ኣብ ቢሮታት ድማ ብብዝሒ ይርከብ፡፡ እዚ ንብረት ኣብ ገዛ እውን እንተዝርከብ ጠቓሚ እዩ በሃሊ እየ፡፡

እዚ ናይ ቤት ትምህርቲ ናይ መምሓሪ ሓገዝ መዳለዊ ክፍሊ እዩ፡፡ ንሓደ ቤት ትምህርቲ ህያው ካብ ዝገብርዎ ነገራት እቲ ዋና እዚ ማእከል እዩ፡፡

ኣብዚ እንሪኦ ዘለና ኣብይ ኣሕመድ ጠቅላሊ ሚኒስተር ዝተረከቡሉ ካልኣይ ዙር ምዕራፍ ናይ አዲስ ኣበባ ናይ ኮሪደር ልምዓት ስራሕ ገምጋም ሪፖርት ዝብል ርእሲ ዘለዎ እዩ።

ሃገርና ኢትዮጵያ ካፍተን አብ አፍርካ ዝርከባ ሃገራት ሐንቲ ኮይና ብባዕዳውያን ገዛእቲ ከብ ዘይተገዝአት ሃገር ነፃነታ ከይአድፈረት መዋሰኒ ወይ ድማ ወሰን ወሰን ሀገራት ዝሕልው ወታደር ኮይኑ መፍለይኡ ድማ ዝርአ ዘሎ አርማ እዮ።

ኣብ ኢ/ያ ተፈለጥቲ ናይ ፖለቲ ሰባት ወይ ባለስልጣናት ካብ ዝባሃሉ ንምጥቃስ ዝኣክል፣ ጠ/ ሚ/ ዶ/ ኣብይ ኣሕመድ፣ ኘሬዚደንት ታዬ ሃ/ስላሴ፣ ኣፈ ጉባኤ ታደሰ ጫፎን ይርከብዎም፡፡

ኢዚ ዒላ ዘግርም ኪነ ህንፃዊ ስራሕ ዝወነነ እዩ፡፡ ነዚ ዝሰርሐ ሰብ ታሪክ እምበር ዒላ ሰሪሐ ክብል ኣይግብኦን፡፡ ፅባቐኡ መግረሚ እዩ፡፡

እቲ ስእሊ ኣዝዩ ዝድነቕን ጽቡቕ ምድላዋት ዘለዎን መደቀሲ ክፍሊ እዩ ዘርኢ። እቲ ክፍሊ ብዕንጨይቲ ዝተሰርሐ ኣቑሑት ገዛ ዝተመልአ እዩ። ኣብ ማእከል ዕንጨይቲ ዓራት ኣሎ፣ ጻዕዳ ፍሬም ተንቀሳቓሲ ዓራትን ዓበይቲ ሕብራዊ ተንቀሳቐስቲ መጋረጃታት ዓራትን ተተሓሒዙ ኣሎ።

ትምህርቲ፡- ንሓንቲ ሃገር ወይ ከዓ ንሓንቲ ዓዲ ቀንዲ ናይ ምዕባለ መሰረታ ትምህርቲ እዩ፡፡ ኣብዚ ተምሃሮ ኣብ ክፍሊ ንመምሮም ብፅሞና እንዳተኸታተሉን እንዳተማሃሩን እዮም፡፡

ካብ ሕፅፈት መሳርሕታት ሓደ ዝኾነ ፎቶ ኮፒ ማሽን እዩ፡፡ እዚ ማሽን እዚ ንብዙሕ ጥቕሚ ክነውዕሎ ንኽእል ኢና፡፡ ንኣብነት ከም ኘሪንተን ስካነርን ኮይኑ ከገልግል ይኽእል፡፡

ኣብ ትሕቲ ካብ በሪኽ ግድሚ ዝውርወር መንጫዕታ ኣብ ዘሎ ቀላይ ገለ ሰባት ይሕምሱ ኣለዉ፡፡ እዚ ቀላይን ከባቢኡን ደስ በሃሊ እዩ፡፡

ብኣፍሮ ናይ ጨጉሪ ስታይል ዝርአያ ዘለዋ ደቂ ኣንስትዮ ከበሮ እንዳወቅዓ ይስዕስዓ ኣለዋ ፡፡ ብጀካ ኣብ ኣሸንዳ ኣብ ካልእ እዋን ደቂ ኣንስትዮ ከምዚ እንተገይረን ብባህልና ከም ዝዓበዳ እየን ዝቑፀራ፡፡

ኣብቲ ስእሊ ሰማያውን ጻዕዳን ሽፋን ዘለዎ መጽሓፍ ገጹ ንታሕቲ ተደፊኡ ይርአ። ኣብታ መጽሓፍ “መምርሒ መደብ ድሕረ ምረቓ” ዝብል ኮይኑ፡ ኣብ ትሕቲኡ ድማ “ብሉጽነት ብጽንዓት!!!” ዝብል ናይ ጽሑፍ ኣሎ። ኣብ ጸጋማይ ድማ ሓደ ዩኒቨርሲቲ ኣርማ ኣሎ።

መነፅር ንናይ ዓይኒ ሕማም ቀሊል መፍትሒ ወይ ከዓ መድሓኒት እዩ፡፡ መነፀር ብዙሕ ዓይነት እዩ፡፡ ኣጉሊሁ ዘርኢ፣ ኣንኢሱ ዘርእን ናይ መልክዕ መንፅርን ይርከብዎም፡፡

ናይ ወይዘራዝር ቁኖ ዝተቖነነት፣ ናይ ፅንዒ ሰቲ ኣብ ርእሳ ዝኣሰረት፣ ናይ ብሩር ኩትቻ ዝገበረት ቆንጆ ትርአ ኣላ፡፡ እዚ ባህልና ብሓቂ ፍሉይ እዩ፡፡

መፅሓፍት ናይ ሂወት ዘለዎም ዘየብሎም ነገራት ብደቂ ሰባት ተፃሕፉ ናብ መንበብቲ ክበፅሕ እንተሎ መፅሓፍ ይበሃል ። እዛ ኣብ ምስሊ እንሪኣ ዘለና መፅሓፍ ኮይና ጦብላሕታ ዝብል ርእሲ ዘለዋ እያ።

ሓዱሽ ቡለን ይርአ ኣሎ፡፡ ቡለን ንሓደ ክፋል ሓፂን ምስ ካልእ ክፋል ንምትሕሓዝ ዘግልግል እዩ፡፡ እዚ ሓፃዊን ንምግጥጣም ዝተማህዘ ምህዞ ክድነቕ ዝግብኦ እዩ፡፡

ፃዕዳ ዕምበባ ዘለዎ ቀይሕ ሹፎን ዝተኸደነት ቆልዓ ኣብ እምኒ ተጐዝጒዛ ደው ኢላ ትርአ ኣላ፡፡ እዛ ቆልዓ ኣብ ቦታ ጥሪት ትሕሉ ዛላ እያ ትኸውን፡፡

እዚ ናይ መስተ ቢራ ኮይኑ ሓበሻ ቢራ ዝበሃል ኮይኑ ኣብ ዝተፈላለየ ዘና ኢልካ ዝስተይ እንትከውን ከም ዓመት በዓል ከም እውን ንመዘናገዕ ምስ መሓዝትካ ኣብ ዝኮነ መዓልቲ ዝስተይ ምኳኑ እዩ።

እዚ ምስ ወላዳ ሓቂፋ ማለት እውን ነቲ ህፃን ዘድልዮ ነገራት ከም ዳፐር 3ተ ቁፅሪ ኮይኑ ካብ 4-9 ግራም ክግበር ከም ዝኮነ ይሕብር እቲ ማማይ ድማ ብጥዓሚ ኣወለዲኡ ሕቅፎ ኮይኑ እዳሳሓቀ ኣሎ።

እቲ ስእሊ ክልተ ጸለምትን ጻዕዳን ምራኩት ኣብ ለምለም ቀጠልያ ግራት ክጓስዩ ዘርኢ እዩ። እዚ ድማ ሰላምን ቅሳነትን ዘለዎ ስምዒት ይፈጥር! ተፈጥሮኣውን ጽቡቕን ገጠራዊ ትርኢት እዩ።

ንመርዑት ብነጋሪትን ዝማሬን ኣጂቦም ዝኸዱ ሰባት ኣለዉ፡፡ እዚ ስርዓት ኣብ ናይ ቤተ ክርስቲያን ስርዓተ ተክሊል ዝርአ እዩ፡፡ ብጣዕሚ ደስ በሃሊ እዩ ድማ፡፡

መጋየፅታት መልክዕ ንምውቃብ ይጠቕሙ፡፡ ንኣብነት እዛ ጓል ኣንስተይቲ ብቑኖ፣ ኩሕሊ፣ መስቀል ናይ ክሳድን ኣብ ግንባር ዝእሰር ስንዲድን ተመላኪዓ ትርአ ኣላ፡፡

ኣብ መደርደሪ ድኳን ዝተርኣዩ ቆርቆሮ ዓሳ ቱና ብስም ዑማር። እተን ቆርቆሮታት ቀያሕቲ ኮይነን ስእሊ ዓሳ ቱና ኣለወን። እዚ ሓፈሻዊ ስምዒት ንሓደ ልሙድን መዓልታዊን ንግዳዊ ኣቕሓ ዘንጸባርቕ እዩ።

ኣብዚ እንሪኣ ዘለና ባንዴራ ኮይና ዘለዋ ፅሑፍ ናይ ኢትዮፕያ ዲያስፖራ ልምዓት ዝብል ፅሕፍ ኮይኑ ብፃዕዳ ጨርቂ ተንበልብል ባንዴራ ኣላ። ባንዴራ መግለፂ መንነት እዩ።

ዓበይቲ ህንፃታትን መኪነታትንመብዛሕቲኤን ድማ ናይ ገዛ መኪና እናተባህላ ዝፍለጣ እየን። ሰባት ኣብ ልዕሊ ሞተር ሳይክል ኮይኖምን ብጣዕሚ ገፊሕቲ ስፓልቲን ተክልታትን ንሪኢ ኣለና ።

ካብ ናይ በረካ እንስሳት እቲ ሓያልን በላዒ ስጋ እዛ እነሪኣ ዘለና ዋዕሮ ተባሂላ ትፍላጥ እዛ እንስሳ እዚ እተረኺባትካ ሓደገኛን ስለዝኮነት ካብ ደቂ ሰባት ሪሒቃ እያ ተነብር።

ካብ ዕንጨይትን ቆርበትን ዝተሰርሑ፡ ብሕብሮም ዝተኸበቡ መንበራት ይረኣዩ። ብጽቡቕ ዝተሰርሑን ክቡራትን ኣቑሑት ኮይኖም ፤ ከምኡ ድማ ናይ ክብርን ዕቤትን ስምዒት ይፈጥረልካ።

እዚ ጎታት ኮይኑ መጠነኛ ጫካታት እውን እንሄዎ ኣብ እግሪ ድማ ገዛታት ወይ ድማ መንደር ነገር እንሄ ኣብታ ጫፍ ጎቦ መስቐል እንኣ ጮምዓ መቐለሰ እያ ትመስል ዘላ ።

ናይዝኾነ ቀላይ ምስሊ ይርአየና ኣሎ፡፡ ኣብዚ ቀላይ ከዓ ቆልዑን ዓበይትን እንትሕምሉ ይርአዩ ኣለዉ፡፡ ሓመሳ ዘይመለኸ ሰብ ግን ናብ ከምዚ ዓይነት ክኣቱ ኣይግባእን፡፡

ኣብቲ ምስሊ ይረኣዩና ዘለው ሰብ ቅድሚ ጌታቸው ረዳ ናይ ትግራይ ግዚያዊ መንግስቲ ምዃኑ ንትግራይ ይመርሑዋ ዝነበሩ ዶክተር ደብረፅዮን ገብረሚካኤል እዮም፡፡

ኣብ ትግራይ ካብ ዝርከባ ኣብያተ ክርስትያን ሓንቲ ኮይና እዛ ቤተክርስትያን ኣብ ነዋሕ ዝኮነት ጭኮል ተሰሪሓ ምንም መሰረታዊ ልምዓት ዝበሃል እኳ ዘለዋ ኣይመስል።

ኣብ ናይ ገዛ እንስሳት ሓንቲ ኣድጊ እያ፡፡ ኣድጊ ሕምብርቲ ዘይብላ ተባሂላ ትፅረፍ፡፡ ኣድጊ ንስራሕቲ ፅዕነትን ሸኽምን ትውዕል፡፡ ኣብ ገለ ቦታታ ድማ ንማሕረስ ይጥቀሙላ፡፡

ኣብ ገደል ዝተቐርጸ ቤተ ክርስቲያን ኮይኑ፡ ኣብ ቅድሚኡ ክልተ ጻዕዳ ክዳን ዝተኸድኑ ሰባት ኮፍ ኢሎም ኣለዉ። እቲ ህንጻ ጥንታውን መንፈሳውን ታሪኽ ዘለዎ ኮይኑ፡ እዚ ስምዒት ሰላምን ኣኽብሮትን ዝህብ እዩ።

ሰባት ብሂወት ዘበኖም ካብ ዝካይድዎም ነገራት እቲ ሓደን ብሂወቶም ክርስዕዎም ካብ ዘይደልዩ ነገራት ሓደ ግዜ መርዐኦም እዩ። ኣነ ብጣዕሚ ሰፋሕትን ዝተጋነኑ ናይ መርዓ ስነ ስርዓታት ምግባር ኣይፈትውን።

እዛ ምስሊ ናይ ትራክተር ኮይና ግራት እንዳሐረሰት ዘርኢ ምስሊ እዩ፡፡ እዛ ትራክተር ዝኮነ ቀሪም ትሓርስ ዘላ ኮይና አብ ቅድሚታ ብርክት ዝበሉ አትክልትን ዝራእትን አለዉ፡፡

እዚ ስእሊ እዚ ብዙሓት ሰባት ኣብ ዝተኣከቡሉ ኣዳራሽ ኣብ መንበር ኮፍ ኢሎም ዘርኢ ስእሊ እዩ። ኣኼባ ወይ ዋዕላ ይመስል። እዚ ድማ ኣቓልቦን ተስፋን ዘርኢ ስምዒት እዩ።

ሕምባሻ ኣብ መጎጎ ዝተሰንከተ ብላዕሊ ክሬማት ተለኽዩ ኣብ ጣውላ ነገር ተቐሚጡ አሎ ። እቲ ጣውላ ድማ ኣብ ሰራሚክ ባይታ ተቐሚጡ ኣሎ ።

ኣብቲ እንጀራ ንዝተጠብሰ ስልሲ ወይ ተጋሚኖ ወይ ... ዝመስል ቀይሕን ሰፍነግ ዝመስልን ምግቢ ተቐሪቡ ኣሎ። ጣዕሚ ናይቲ ጥዑምን ዘይምኖን ዝኾነ ምግቢ ኢትዮጵያ ይመስክር።

ኣብ ኢትዮጰያ ካብ ዘለዋ ዓበይቲ ክቡራት ቤክርትያን እንዳ ማርያም ኣክሱም ፅዮን ቤተክርስትያን እያ። ክብሪ በዓል ድማ ሕዳር ዒስራን ሓደን ካብ ውሽጢ ዓድን ካብ ወፃእን ኣመንቲ ይመፁ እዩ።

እዚ ኣብ ዕንጨይቲ ዝተሰርሐ ሳንዱቕ ዝተደራረበ ኮሚደረ እዩ። እቲ ኮሚደረ ብዙሕ፡ ቅርጺ ሞላሊት ዘለዎን ኣብ ዝተፈላለየ ደረጃ ምብሳል ዘለዎን እዩ። እዚ ድማ ውዕይ ደስ ዝበል ፍርያትን እዩ።

እዚ ከበሮ ካብ ናይ ቤተ ክርስቲያን ንዋየ ቅድሳት ሓደ እዩ፡፡ እዚ ከበሮ ኣብ ቅኔ ማህሌት ኣብ ግልጋሎት ይውዕል፡፡ እዚ ከበሮ ኣብ ኣኽሱም ኣብ እዋን ፆመ ኣርብዓ ኣብ ግልጋሎት ኣይውዕልን፡፡

ቀለም ዝተፈላለየ ሕብሪ ዘለዎ ንግዛኩም ተጠቀሙ ዝብል መስታወያ ኮይኑ ሹሙ ድማ ሙራል ይንሃል ምስ ምቅቢኡኡ እዩ ኣብ ዕዳጋ ዊዕሉ ዘሎ ።

ኣብ ታሪክ ኩዕሶ እግሪ ኢትዮጵያ ኣባ መቻል ዝበሃል ክለብ ፈላማይ ክለብ እዩ፡፡ እዚ ክለብ ንሃገሮም ዘፅውዑ ብዛሓት ተፃወትቲ ኩዕሶ እግሪ ዘፍረየ እዩ፡፡

ሱፐርማርኬት ኣቑሑት ፡- ኣብ ሱፐርማርኬት ካብ ዝሽየጡ ዝተፈላለዩ ዓይነታ ኣቑሑት ንምጥቃስ ከም ሶፍት፣ ዝተፈላለዩ ዓይነታት ናይ ሰውነት ሳሙና ዝተዓሸጉ ናይ ጎማ ለስላሳታትን፡፡

ኣብ ፅልግልግ ዝበለ ናይ ምሸት እዋን ብዕምበባ ዝተሸለመት ሽምጣም መኪና ትርአ ኣላ፡፡ እዛ ፃዕዳ ዝሕብራ ፅብቕቲ መኪና ንመርዓውን መርዓትን ዝተዳለወት እንተይኮነት ኣይትተርፍን፡፡

ሓደ ሰብ ቴለፎን ሒዙ ይርአ። ኣብ ስክሪን እታ ስልኪ "DeepSeek" ዝብል ኣርማን ስምን ተጻሒፉ ኣሎ። እዚ ናይ ዘመናዊ ቴክኖሎጅን ናይ ምፍላጥ ድሌትን ስምዒት ዘመሓላልፍ እዩ።

ኣብዚ ብርጭቆ ጸሊም ሕብሪ ዘለዎ መስተ ኣብ ጠረጴዛ ኮፍ ኢሉ ዘርኢ እዩ። እቲ መስተ ቀይሕን ጸሊምን ሕብሪ ዘለዎ ኮይኑ፡ምናልባት ዋይን ወይ ብርጭቆ ቢራ ይመስል። ኣብ ዝናብ ዝዘንበሉ መዓልቲ ወይ ድሕሪ ስራሕ ደስ ዘብል ውዑይን ዘዛንን ስምዒት የለዓዕል።

ካብ ናይ መሰረታዊ ኣገልግሎታት ሓደ ዝኾነ ጥዕና ኬላ ወይ ከዓ ቤት ሕክምና እዩ፡፡ ደቂ ሰባት ቅድሚ ምሕማሞን ምስ ሓመሙን ይምርመሩን ይሕከምሉን፡፡

ሰማያዊ መጽሓፍ:-ኣብ ላዕሊ ድማ ብትግርኛ “ምስላታት” ተጻሒፉ ኣሎ። ውሽጡ ታሪኻዊ ቅብኣት ዘለዎ ይመስል፣ ኣብቲ ስእሊ ሓሳባውን ምስጢራውን ዛንታ ንህዝቢ ይንገር ኣሎ። እዚ ናይ ታሪኽን ዝኽርን ስምዒት ይህብ።

ሓደ ገባር ብኣብዑር ይሓርስ ኣሎ፡፡ እዞም ኣብዑር ብግቡእ ክንክን ዝተታሕዙ እዮም ዝመስሉ፡፡ ብሓቂ ከምዚ ገይሮም ንዘገልግሉና ኣብዑር ክንከባኸቦም እዩ ዝግብአና፡፡

አቶ ጌታቸው ብዘዓባ ናይ ግብርና ፖሊሲ፣ ብዘዓባ ተፈናቀል ዘለውዎ ኩነታት አብ ጥምየትን መከራን ምህላዎም ምስ ዝምልከቶም አካላት ዝተመያየጥሉን መብርሂ ዝሃብሉን መድረኽ እዩ።

“ሜታ” ዝብል ስምን ሎጎ ናይ ዝተፈላለዩ ማሕበራዊ ሚድያ ኣፕስ ኣብ ትሕቲኡ ይረአ፡ ንሳቶም ድማ ፌስቡክ፡ መሰንጀር ኢንስታግራም፡ ዋትስኣፕ፡ ኦኩሉስ ይርከብዎም። እቲ ምስሊ ዘመናዊነትን ምስ ዓለም ቴክኖሎጂ ምትእስሳርን ዘመሓላልፍ እዩ።

ናይ ገጠር ከባቢ ይርአየና ኣሎ፡፡ እቲ ከባቢ ብሓምለዎት ዝራእቲ ተሸፊኑ ይርአ፡፡ እዚ ከዓ ናይ ገጠር ከባቢ ዋና መግለፂ ኮይኑ ዝውሰድ እዩ፡፡

ኣብ ቤተ ክርስቲያን ብካህናት ኣብ ስርዓተ ኣምልኮ ኣብ ግልጋሎት ዝውዕሉ ናውቲ ንዋየ ቅድሳት ተባሂሎም ይፅውዑ፡፡ ካብቶም ንዋየ ቅድሳት ሓደ ፅላል ተጠቃሲ እዩ፡፡

እቲ ሓደ፡ ብጸጋም፡ ዝተፈላለየ እኽልን ኣቑሑትን ዘለዎ ድኳን ኮይኑ፡ ኣብ ኣፍደገ "ፍሉይ ድኳን እኽልን ኣቑሑትን" ዝብል ስም ተጻሒፉ ኣሎ። ሰባት ናብ ድኳናት ክኣትዉ ይረኣዩ፡ ሓፈሻዊ ስሚዒት ናይዚ ድማ ናይ መዓልታዊ ንግድን ከተማን ህይወት እዩ።

እዚ አብ ኢትዮጵያ ካብ ዝርከቡ ዩኒቨርስታት ሐደ አዲስ አበባ ዩኒቨርስቲ መእተዊ በሪ እንትከውን አብቲ በሪ ጠጠው ዝበሉ ሰባት ዝተፈላለዩቅርፂታት ከም ምስሊ አንበሳ ዝሐዘ እዩ።

ኣብ በሪኽ ቦታ ሕድሞ ዝዓይነቶም ገዛውቲ ዝርአዩሉ ደስ በሃሊ ቦታ ኣሎ፡፡ እዚ ቦታ ናይ ገጠር ከባቢ እዩ፡፡ ኣቀማምጣ እዚ ቦታ ዓይኒ ዝመልእ እዩ፡፡

ኣብቲ ምስሊ ከምንሪኦ ዘለና ሚኒባስ መኻይናት ናይ ድሕሪት ተኸፋቲ በሪ ኣለወን፡፡ እዚ በሪ ንብረት ብድሕሪት ንምእታው ዝጠቕመና ምቹው በሪ እዩ፡፡

ኣብ ከባቢና ደቂ ኣንስትዮ ብዙሕ ዓይነት መገያየፂ እንትጥቀማ ንርኢ ኢና፡፡ ካብዚ ውሽጢ ከም ወርቂ ሒና ዝኣምሰሉ መጋየፅታት ከም ኣብነት ምጥቃስ ይከኣል፡፡

እዚ ኣብ ኣኽሱም ከተማ ከባቢ ቤት ፖስታ ዝርከብ መካነ ቅርሲ እዩ፡፡ እዞም ዝርአዩ ዘለዉ ኣእማን መንበረ ዙፋን ይሃሉ፡፡ ወለድና ንፅኑዕ እምኒ ከምዚ ከም ጭቃ ገይሮም ዝቐርፁ እዮም ነይሮም፡፡

እዚ ዋዕላ ይኹን ናይ ምርጫ ኣኼባ ብብዙሓት ሰባት ዝተመልአ እዩ ዝረአ። እዚ ንኣረኣእያ መባእታ ቤት ትምህርትን ህይወት፡ ሓጎስ ህዝቢን ድምጺ ስራሕ መባእታ ቤት ትምህርትን ዝውክል እዩ።

ካብ ናይ ገዛ ኣቑሑት ሓደ ዝኾነ ወርቃማ ብራድ መጥቃስ ይካኣል፡፡ እዚ ብራድ ኣብ እዋን ጉዳይ ማለት ኣብ መርዓን ተስካርን ንመቕድሒ ስዋ ይጠቅም፡፡

ብብዙሕ ኣርቴፊሻል ዕምባባታት ዝተሸፈነ መስተንክር ዝኾነ ዝግጅት መርዓ/ሕፀ ይርአ። ኣብ ማእከል ክልተ ነዋሕቲ መንበር ምስ ወርቃዊ ሽልማት ዘለወን ኮይነን፡ እቲ ሜዳ ብጻዕዳን ሰማያውን ዲምላይት መብራህቲ ዝተሸለመን እዩ። ትንፋስ ፍቕርን ሓጎስን ጽባቐ መርዓን ድማ የዘክረካ።

ብሕብራዊ ነፋሒቶታት፣ ዕምበባታትን ብርቕሪቓትን ኣዝዩ ዝወቀበ መድረኽ እኒአ፡፡ እዚ መድረኽ ናይ ሓጐስ ካብ ምዃኑ ወፃኢ ንምንታይ ዓይነት ሓጐስ ከምዝተዳለወ ኣይፍለጥን፡፡

ንጥዕና ወድሰብ ኣድለይትን ጠቐምትን ካብ ዝበሃሉ ካብ ዝተፈላለዩ ኣትክልቲ ተሰሪሑ ንተጠቃማይ ዝቐረበ ኣብ መንበሪ ገዛ ይኹን ኣብ እንዳ ቤት ፅሟቅ ብቐሊሉ ዝስራሕ ስፕሪስ ፅሟቕ እዩ።

እዚ ቀይሕ እስክርቢቶ እዩ፡፡ ዓይነቶ ድማ ቢፋ እስክርቢቶ እዩ፡፡ እዚ ስክርቢቶ ፅሕፈቱ ደቂቅ እዩ፡፡ ኣነ ዝፈትዎ ዓይነት ቢሮ ግን ቢክ እዩ፡፡

እዛ ሰበይቲ ናይ ሃረሪ ብሄረሰብ ወገን እያ፡፡ ናይ ሓረር ደቂ ኣንስትዮ ብብዛዝኣንን ብናይ ገዛ መቆናጀዊ ስፌታተንን ናይ ገዛ መንፀፈንን ይፍለጣ፡፡

ኣብ ናይ ሳፋሪኮም መፋለጢ ስልኮም ብ3000 ቅድመ ክፍሊት ሕዚ ብልቃሕ ይዓድጉ ዝብል መልእኽቲ እኒሆ፡፡ ኣነስ ብልቃሕ ሞባይል ምግዛእ ደስ ኣይብለንን፡፡

ኣብዚ ኣዳራሽ እኒ ዶክተር ቴድሮስ ኣድሓኖም፣ ዶክተር ደብረፅዮን ገ/ሚካኤል፣ ኣባይ ፀሃየ ይርአዩ ኣለዉ፡፡ እዚ ጉባኤ ናይ ሕወሓት ጉባኤ እንተይኮነ ኣይተርፍን፡፡

እዚ ጽቡቕ ዕንጨይቲ ዝተሰርሐ የርኢ። ካብ ዝተመቐረን ዝተቐብአን ዕንጨይቲ ዝተሰርሑ ናይ ኣቅሑት ቡንን መኽዘንን እዮም። እዚ ጽባቐ ትውፊትን ኢደ ጥበብን ዘንጸባርቕ ጽቡቕን ውዑይን ቅርጺ እዩ።

ቡና እናተቀድሐ ዕጣን ኣብ ቅድሚኦም ኮይኒ ኣብ ትሪ ፍንጃል ተቀሚጡ ጀበና እናተቀድሐን ቢጫ ጎማሙ ን ጠረቤዛን ጎማ ውንብርር ስብ ኮፍ ዝብለ ኣሎ።

ደቂ ኣንስትዮ ተመሃሮ ኣብ እዋን ሕማም ኮሮና ብተመስጦ የፅንዓ ኣለዋ፡፡ ሕማም ኮሮና ንምክልኻል ድማ ንመተንፈሲ ኣካለን ብማስክ ሸፊነን ይርአያ ኣለዋ፡፡

እዚ ስእሊ ጎደና ከተማ ዘርኢ እዩ። ኣብቲ ጎደና ብዙሓት ድኳናት ኣለዋ። ኣብ ቅድሚት ድኳናት ብዙሓት ዝተፈላለዩ ምልክታትን ስእልታትን ኣለዉ። ብሓፈሻ እቲ ስእሊ ንግዳዊን ናይ ጎደና ህይወትን ናይ ሓንቲ ኢትዮጵያ ከተማ ዘርኢ እዩ።

ኣብዚ ስእሊ ሓንቲ ንእስቲ ኣብ መድረኽ እምኒ ኮፍ ኢላ ትርአ። እዚ ድማ ልሙድ ገጠራዊ ትርኢት ዝመስል ኮይኑ፡ ብተፈጥሮኣውን ቀሊልን ብኣገባብ ዝተሰርዐ ኣጉዶታትን ህንጻታት እምንን ኣለዎ። እቲ ስእሊ ህይወት ገጠርን ባህላዊ ሃዋህውን ዝገልጽ እዩ።

ጨጉሪ ርእሱ ልሙፅ ዝኾነ ፀሊም ሰብ ይርአ ኣሎ፡፡ ንነዊሕ ጨጉሩ ጀብጀብ ገይሩዎ ኣሎ፡፡ እዚ ፅቡቕ ወዲ ካብ ወገን ዓፋር እዩ ዝመስል፡፡

ብሄራዊ ባንኪ ኢትዮጵያ ንኩሎም ኣብ ኢትዮጵያ ዘለዉ ናይ ውልቀ ይኹኑ ናይ መንግስቲ ባንክታትን ናይ ገንዘብ ተቋማትን ብላዕለዋይነት ዝመርሕን ዝቆፃፀር ላዕለዋ ኣካል እዩ፡፡

ንወድሰብ ጠቐምቲ ካብ ዝበሃሉ ነገራት ከም እኒ ጥቕልል ጎመን÷ ካሮት÷ቃርያን ኣዝማሪኖን ናይ ንተጠቃማይ ግዜ ብዝቑጥብ ብዝምቹ መልክዑ ኣብ ሓደ ቦታ ተዘጋጅዮም ይርከቡ።

እዚ ንዝደረቐ ከንፈር ዘልስልስ ቻፕስቲክ ዝበሃል ቅመም እዩ፡፡ ከንፈርና ከምዚ እንድሕር ለሚዱ ኣፀጋሚ እዩ፡፡ ስለዚ ኣብ ቻፕ ስቲክ ሙሉእ ፅግዕተኛ ክንኮን ኣይግባእን፡፡

ተፈጥሮ ካብ ዝተዓደሎቶ ጎታተት ሽንጥሮታት ዘለዎ ከባቢ ኮይኑ ብዙሓት ማላት ከተማ እወን ኣብቲ ግድሚ ኣለው ዝተፈላለዩ ናይ መሰረታዊ ግልጋሎት ኣለውዎ።

ኣብ ስፖርታዊ ምድላው ሰባት ዝስሕብ ክዳውንቲ ተኸዲኖም ይራኣዩ፡፡ መብዛሕትኡ ግዜ ሕብራዊን መሳጥን መልክዕ ኣለዎም፣ ብዝተፈላለየ መንገዲ ድማ ይርኣዩ። እዚ ድማ ስምዒት ዓለም ድምጽን ውዳበን የመሓላልፍ።

ኣብቲ ስእሊ፡ ሓንቲ ዓባይ ኳዕቲ ኣብ ሓንቲ ዓባይ ሽዱሽተ ጎማ ዘለዋ ናይ ጽዕነት መኪና ተሰኪማ ትርአ። እዚ ኳዕቲ ብዙሕ ሓመድን ሓመድን ዘመሓላልፍ ዘሎ ይመስል።

ሓደ ፅምዲ ጫማ እቲ ሓደ አብ ልዕሊ ባኮ እቲ ሓደ ከዓ አብ ሓመኩሽታይ ሕብሪ ምድሪ ቤት ይርከቡ፡፡ ደምበጊዕን ቆፃልን ሕብሪ ዘለዎ ጫማ ጎኑ ሰማያዊን ብጫ ሕብሪን ዘለዎ አርማ ይርከብ፡፡ ናይቲ ጫማ ታሕቱ ፀሊም ሕብሪ አለዎ፡፡

ናይ እዝኒ ብራማ ብርቅሪቅ ዕምበባ ቅርፂ ዘለዎ ናይ ጋል ኢድ ፅፍሪ ቀለም ፃዕዳ ዝገበረት ጋል እዝኒ፣ ፀጉሪ ክሳድ ንርኢ ኣለና ።

እንስሳታት፡- ኣብ ገዛን ኣብ በረኻን ዝነብሩ እንስሳታት ኢልና ክንመቕሎም ንኽእል ኢና፡፡ ቅንፊዝ ካብቶም ኣብ በረኻ ዝነብሩ እንስሳ ሓንቲ ኮይኑ ብለይቲ ዝራእቲ እኽሊ ትበልዕ፡፡

ካብ ዓይነታት መስፃፍቲ ኣንት እንትኮን ሓደ ቀዲ ተበርኪኩ ይቅረ በሉሉይ እብል ርእሲ ዘለዋ ዓይነት መፅሓፍ እያ ።ካብ ዓይነታት መፅሓፍቲ ትምህርቲ ድማ ሒሳብ ሓንቲ እያ።

ነባር ተጋደላይ ህወሓትን ኣብ ናይ 17ተ ብረታዊ ቃልሲ ኣዛዚ ሰራዊትን ኣባል ማእኸላይ ህወሓት ዝነበረን በዝተፈጠረ ዘይምጥዕዓም ቃለሲ ኣቋሪፁ ክሕከም ኢሉ ብሱዳን ኣቢሉ ኸይዱ ሀዚ ድማ ኣካቢ ቦርድ ኣባይ ግድብ ዶ/ር ኣረጋዊ በርሀ ።

ቀዳሞት ወለድና ዝተደቖሰ ኹሕሊ እየን ይጥቀማ ነይረን፡፡ ናይ ሎሚ ደቂ ኣንስትዮ ኣሕዋትና ግን ከም እርሳስ ዝመስል ኩሕሊ እየን ዝቕብአ ዘለዋ፡፡

እዞም እንረኦም ዘለና ድቢዛ ተከዲኖ ኣብ በሪ ክፍሎም ኩሎም ኢዶም ኣፍ ኣቢሎም እንዳተሰኣለው ኣለው ።ሓንቲ ጓል ኣነስተይቲ ድማ ክልተ ኣእዳዋ ንድሕሪት ጠሊፋ ደው ኢላ ትጥምቶም ኣላ።

ሰለስተ ደቂ ኣንስትዮ ኣብ ፀሊም ወንበር ከፍ ኢለን መፍተል ዝብፋል ካብ ዓበይትን ክቡራትን ወለድና እናተወራረሰ ዝመፀ ኣሰራርሓ እናሰርሓ ይርኣያ። እታ ሓንቲ ናይ ባህላዊ ክዳን ዝተከደነት እያ።

ካብ ዓይነታት ጥረ ምረ ሱፍ እዩ፡፡ ሱፍ ዝላዓለ ካሎሪን፣ ፕሮቲን፣ ቅብኣት፣ ቫይታሚን ኢ ከምኡ ውን ቢ-ኮምፕሌክስ፣ ፎሊክ አሲድ ን አንቲ ኦክሲደንትን ኣብ ውሽጡ ዝሓዘ እዩ፡፡

የአለም የአእምሮ ጤና ቀንን የሚያሳይ ማስታወቂያ ይታያል። ጥቅስ እና የአረንጓዴ ሪባን ምልክት ይታያል። ምስሉ የአዕምሮ ጤናን አስፈላጊነት የሚያሳይ ሰላማዊ እና አስተማሪ ስሜት ይሰጣል።

እዚ ይርአ ዘሎ ዥተቐረፀ ናይ ቅዱስ ያሬድ ምስሊ ጠጠው ኢሉ ዝርከበሉ ቦታ ኣብ ኣኽሱም ከተማ ዝርከብ ናይ ባህልን ቱሪዝምን ቤት ፅሕፈት እዩ፡፡

እዚ ስእሊ ናይ ሓንቲ ብኲናት ወይ ግጭት ዝተሃስየት ቤተ ክርስቲያን እዩ። ውሽጣውን ደጋውን እቲ ህንጻ ተበላሽዩ። ብፍላይ እቲ ናሕስን እቲ ቅስትን ዘለዎ ክፋላትን ዑና ኮይኑ ይረአ። እዚ ድማ ሓዘንን ጥፍኣትን ዘርኢ እዩ።

እዚኦም ብወታደራዊ ልብሲ ዝርአዩ ዘለዉ ጀነራል ኣበባው ታደሰ ይበሃሉ፡፡ ኣብ ወታደራዊ ጉዳያት መግለፂ ብምሃብ ድማ ይፍለጡ፡፡ እዞም ጀነራል ብዕድመ ንኡስ እዮም ዝመስሉ፡፡

እንስሳታት፡- ኣብ ገዛ ካብ ዝነብራ እንስሳት ሓንቲ ደርሆ እያ፡፡ ደርሆ ንእንቁላሊሕን ንስጋን ጥቕሚ ትውዕ፡፡ ብዙሓት ዓይነታት ደርሆ ኣለዋ፡፡ ናይ ዓድናን ናይ ኣሜሪካ ዘርእን፡፡

ኣብ ጽርግያ ብዙሓት ሰባት ይንቀሳቐሱ ኣለዉ። ሓደ ሰብ ኣብ ርእሱ ብዙሕ ፍራሽ ተሰኪሙ፣ ዘወርቲ፡ መካይንን ሰባትን ዝንቀሳቐሱ እንሄው። ንግዳዊ ከባቢ እታ ከተማ ኮይኑ፡ ህያው መዓልታዊ ህይወት ሓፋሽ ንጡፍ ከተማዊ ምንቅስቓስ ኣሎ፡፡

አብ ዕዳጋ ንግድን ምትዕድዳግን ክህሉ እንተኮይኑ ንብረት ክህሉ አለዎ፡፡ ንአብነት ዝተፈላለዩ አቁሑት ዝተፈላለየ ሕብሪ ዘለዎም ብላካን ቅሐ ፅልሚ ዝበሃሉ ዝተሰፈዩ መሶባት፣ ሌማታት፣ መሽረፈታት፣ ፈርኔሎታ፣ ምድጃታት ወዘተ ዝመሳሰሉ ይርከቡዎም

እዚ ኣብ ገጠር መንገዲ ዝጓዓዙ ሰባትን ጥሪትን እዩ። ክልተ ኣግማል ብዓቢ ሑጻ ዝመልኦ መንገዲ ይጓዓዛ ኣለዋ፣ ኣብ ነፍሲ ወከፍ ሕቖአን ድማ ሓደ ቆልዓ ኮፍ ኢሉ ኣሎ። እዚ ድማ ጻዕርን ገጠርን ዘርኢ እዩ።

እዛ ማሽን ዘመናዊት ናይ ቡና መጥሓኒት ማሽን እያ፡፡ እዛ ማሽን ኣብ ከባቢና ብዙሕ ልምድቲ ኣይኮነትን፡፡ ከባቢና ገና መቖጫ ካብ ምጥቃም ኣይወፀን፡፡

ጫማ፡- ጫማ በቢ ዘበኑን እዋኑን ብዝተፈላለየ ቅርፅን ዲዛይንን ይስራሕ፡፡ ንኣብነት ኣብዚ ዝኒሀ ዓይነታት ጫማታት እንትረአ ጨበጥ ፣ ሸባቶ ናይ ተባዕትዮን ኣለውዎ፡፡

ኣብ ደገ ዝካየድ ናይ እግሪ ውድድር ዘርኢ፣ እተን ደቂ ኣንስትዮ ተወዳደርቲ ናብ መስመር መዛዘሚ ገጻ ይጎያ ኣለዋ፡ ሓንቲ ካብአን ንቕድሚት ደፊኣ መስመር መዛዘሚ እንትዓጽው ትረአ። ኣብ ማእከል እቲ ውድድር ብዘገርም ጻዕርን ፍናንን ኣትሌት ማርታ ሲዒራ የርኢ፡፡

ሓንቲ ፎቶ ኮሚ ማሽን ኣብ ልዕሊ ጠረጴዛ ተቐሚጣ ኣላ፡፡ ኣብ ጐና ከዓ ፃዕዳ ወረቐት ተቐሚጡ ኣሎ፡፡ ፎቶ ኮፒ ካብ ኣገደስቲ ናይ ቤት ፅሕፈት መሳርሒ እታ ቀንዲ እያ፡፡

ባንዴራ ኢትዮጵያ ልዕል ኢላ ኣብ ማእኸል ትርአ። ትሕት ኢለን ኣብ ዙርያኣ ድማ ባንዴራታት ክልላት ኢትዮጵያ ቅሩብ ተዘርጊሑን ዝተኣሳሰረን እዩ። እዚ ናይ ሓድነትን ክብርን ስምዒት ይሕብር።

ካብ ናይ ኦርቶዶክስ ተዋህዶ ቤተ ክርስትያን እምነት ስርዓታት ዝኾኑ ሓደ ጥምቀት እዩ፡፡ ኣብዚ ብዙሓት ምእመናን ኣብ በዓል ጥምቀት ተረኺቦም ማይፀሎት እንትፅፉዑ የርኢ፡፡

ቡሩስሊ ምስ ካራቴ ብዝተተሓሓዘ ነገር ኢና ንፈልጦ፡፡ ስለዚ ኣብዚ መፋለጢ ታፔላ ሽሙ ምስ ውሹን ማርሻል ኣርትን ተተሓሒዙ ሽሙ ተጠሺሱ ንርኢ፡፡

ኣርክቴክቸርን ህንፃ ስራሕን፡- ወዲ ሰብ ብዘይ ቦታ ውን ክንቀሳቀስን ክነብርን ኣይኽእልን። ከከም ማሕበረሰቡ ፡ ከከም ባህሉ ፡ ከከም ስራሕቱ ፡ ከከም ምዕባለኡን መሰረት ገዛን መንበርን ስለ ዘድልዮ ይስርሕ፡፡

ኢትዮጰያ ክቡር ጠቅላይ ሚንስተር ኣብ ዝነበርሉ ግዜ ቡዙሓት ስራሕቲ ሰሪሖም እዮም። ንኣብነት፦ ህዳዴ ግድብ፣ ኣብ ትምህርቲ ኩሉ ክመሃር፣ መናእሰይ ክሕግዝ፣ መፅሓፍ ብምንባብ ብዙሕ ፍልጠትን ክእለት ክትውንን ከም እትክእል።

ካብ ዓይነታት መካይን(ተሽከርከርቲ) ናይ ፈሳሲ መጉዓዓዚት መኪና እያ፣ እዛ መኪና እዚኣ ቦጥ ትበሃል። እዚ ወዲ ካብ ዝኮነ ብቆፃል ሕብሪ ዘለዎ ትቦ ማይ እንዳመለኣ እዩ።

እቱይ ሰማይ ኣዝዩ ብጣዕሚ ደስ ዝብል ብርህ ሰማያዊ ሕብሪን መንበሪ ገዛውትን ኣብ ቅድሚኡ ከዓ ሚንባስ ደው ኢላን ቦሎ ናይ መብራህቲ እውን ኣሎ።

ኣብዚ ምስሊ ቀይሕ መጽሓፍ ተራእዩ ኣሎ። ኣብታ መጽሓፍ ብዓበይትን ዝንበቡን ፊደላት “ባዕልካ ተመሃር” ተጻሒፉ ኣሎ። ኣብ ትሕቲኡ “ካልኣይ ሕታም፡ ዝተኸለሰን ዝተሰፍሐን” ከምኡ’ውን ስም ደራሲ “የማነ ግርማጽዮን” ዝብል ጽሑፍ ኣሎ።

ኣብ ስእሊ ዘሎ ሰብ ኣዜብ መስፍን እያ። ፍኹስ ዝበለ ቆርበት፡ ጸሊም፡ ብተፈጥሮኡ ማዕበል ዝመስል ጸጉሪ ኣለዎ። ጻዕዳ መሉእ ክዳን ኮይኑ፡ ጸሊም ሰማያዊ ክዳን ተኸዲና ይረአ። ርእሰ ተኣማንነትን ዕቑር ኣመራርሓን ዘንጸባርቕ መግለጺ ይርኢ ኣሎ።

ናይ ሕትመት መሽን እዩ ዝመስል ብ ፃዕዳ ፣ ሰማያዊ ፣ ብጫ ፣ ቐይሕ ፣ ቡና ን ሓምራዊን/ፒንክ/ ዓይነታት ሕብሪ ዘለዎ ወረቐት ወይ ፕላስቲክ ዝመስል ነገር እንዳሓተመ ይጥቕልል ኣሎ ።

ኣብ ዓቢይ ታሪኻዊ ሓወልቲ፣ ምስሊ ብዙሓት ተዋጋእቲ ነዋሕቲ ደው ኢሎም፡ ብዝለዓለ ደረጃ ዝተሃንጹ፡ እዚኦም ክትሪ ከለኻ ድማ መንፈስ ጅግንነትን ክብርን ይስመዓካ።

ካብ ዓይነታት ተሽከርከርቲ እዛ አንሪኣ ዘለና ፃዕዳ መኪና ካብ ሓደ ቦታ ናይ ካሊእ ስራሕትና ንምቅልጣፍ ንምጉዓዓዝ እንጥቀመላ ናይ ውልቀ ሰባት ወይ ትካላት ዝጥቀሙላ ተሽከርካሪት እያ።

እፀዋት፡- ኣብ ዓይነታት ተክልታትን እፀዋትን ዝምደብ ሓደ ጨና ኣዳም እዩ፡፡ ጨና ኣዳም ኣብ መረባና ክፍለይ ዘይብሉ በተለይ ድማ ንህፃናት ንዝተፈላለዩ ሕማማት መድሓኒት ኮይኑ ዘገልግል እዩ፡፡፡፡

ኣብዚ ዝረኣየና ዘሎ መንእሰይ ፀሊም ተከዲኑ ኣብ ማይክ ሑዙ እንዳተዛረበ የረኣና ኣሎ። እዚ መንእሰይ ብዝሕ ሓሳብ ዘለዎን ናይ መናእሰይ ኣከያይዳን ኣርኣያን እውን እተዝገልፀ ይምረፅ።

ኣብ ትግራይ መጋየፅን መመላኽን ካብ ዝባሃሉ ብደቂ ኣንስትዮ ኣሕዋት ኣዝዩ ዝተለመደ ባህላዊ ኣሰራርሓ ፀጉሪ ቁኖ እዩ፡፡ በቢዓይነቱ ቁኖ ካብ ዝባሃሉ 5 ኣልባሶ እዚ እዩ፡፡

ሕልፊ ብመጋየፂ ዝወቀበት ሰበይቲ ትርአየና ኣላ፡፡ እዛ ሰበይቲ ብሳስላ፣ ብወርቂ ኩትቻ፡ ብወርቂ ጎባጉብ ፣ ብናይ ኢድ ወርቂ፣ ብዝተጠለፈ ክዳን ዓዲ ዝወቀበት እያ፡፡

እዚ ኣብ ትግራይ ብኣርኪኤሎጂያም ምርምርን ዃዕትን ካብ ዝተረኸቡ ጥንታዊ፣ ታሪካዊ ፣ ቅርስታትን ሓድግታትን ሓደ ዝኾነ ናይ ወለዲ ንውቀጢ ዝጥቀምሉ ዝነበሩ መጉእ እዩ፡፡

በቲ ሓደ ፀግዒ ጎደና ናይ መብራሕቲ ፓሎ ተተኺሉ ኣሎ በቲ ሓደ ፀግዒ ድማ ዓበይቲ ናይ ስየ ተኽልታት እንሄ ፡ ኣብ ቲ ፀሊም ፅርግያ ድማ ከልቢ ይኸይድ ኣሎ ።

ሓንቲ ሰበይቲ ወግዓዊ ወይ ከዓ ናይ ባለስልጣናት ኣከዳድና ተኸዲና ኣብ ድሕሪት ባንዴራ ኢትዮጵያ። ኣብ ገጻ ዘሎ መግለጺ ዕቱብን ርእሰ ምትእምማንን ዘለዎ እዩ።

ሓንቲ መንእሰይን ሓደ መንእሰይን ብሞያ ፍሽኽ ይብሉ። ኣብ ጎኖም ድማ "ጃሲሪ" ዝተባህለ ትካል ኣብ ኢትዮጵያ ንዝርከቡ ሰብ ሃፍቲ ዝህቦም ዕድላት ዝገልጽ ብቋንቋ ኣምሓርኛ ዝተጻሕፈ ጽሑፍ ኣሎ። ብሓፈሻ ስሚዒት ናይ ተስፋን ንግዳዊ ሽርክነትን እዩ።

እዛ መኪና ክሬን ዝበሃል መስደመሚ ክብደት ናይ ምልዓለ ዓቕሚ ዘለዎ መሳርሒ ዝተሸከመት እያ፡፡ ክሪን ሸኽሚ ኣብ ምፅዓንን ምርጋፍን ዘለዎ ኣበርክቶ ልዑል እዩ፡፡

ካብ ዘለዉ ዓነታት መስተ እቲ ነዊሕ ዕደመ ዘቁፀረ መብዛሕትኡ ሰብ ዝጥቀመሉ ሰቲኻዮ ምንም ዓይነት ፀገም ዘየምፅእ ዝሓዘ ጥርሙዝ ቅዱስ ጊዮርጊስ ቢራ እዩ።

እዚ ሰለስተ ሰብኡት ሙዚቃ ክጻወቱ ዘርኢ እዩ። እቲ መሪሕ ደራፋይ ኣብ ማእከል ኮይኑ ማይክሮፎን ሒዙ ይደርፍ ኣሎ። ብጸጋም ድማ ጻዕዳ ማልያ ዝለበሰ ሰብኣይ ኪቦርድ ክጻወት ይርአ። እዚ ድማ ሰላማውን ባህላውን መድረኽ ሙዚቃ እዩ።

ዘድንቕ ቅርፂ ዘለዎ ክቢ ዝቕርፁ ቤተ ክርስቲያን ኣብ ፅገና ከይዲ ይርአ ኣሎ፡፡ እቲ ቤተ ክርስቲያን ኣብ ከይዲ ዕገና ከምዘሎ ዘመላኽቱና እቶም ናይ ዕንጨይቲ ርብራባት እዮም፡፡

ኣብ ብርኽ ዝበለ ቦታ ናይ ስራሕ ትካላት ኣለዉ፡፡ እዞም ትካላት ኣብ ወሰን ኣስፋልት ፅርጊያ እዮም ዘለዉ፡፡ እዚ ቦታ ንስራሕ ምችውነት ዘለዎን ተመራፅን እዩ፡፡

ማሽናት፡- ንስራሕቲ ደቂ ሰባት ዘቀላጥፉን ጉልበት ዝቑጡቡን ማሽናት ሓንቲ ናይ ጁስ ማሽን እያ፡፡ ናይ ፅሟቕ ማሽን ብቐሊሉ ዝደለናዮ ነገር ኣብ ሓፂር ጊዜ ጢሒንና ንጥቀመሉ፡፡

ዝተፈላለዩ ዓይነት ተኽልታት ብ መደብ ፈሊሶም ናብ ምርኢት ቀሪቦም ሰባት እንትጉብንይዎም ወይ ከዓ እንትዕዘቡ ዘርኢ ምስሊ እዩ፡፡ ክንየ እቶም ሰባት ድማ ህንፃ ይርከብ፡፡

እዞም ሓዱሽ ርእሰ ብሄር ኢትዮጵያ ኣይተ ታየ ኣፅቀስላሴ ይበሃሉ፡፡ እዞም መራሒ ቅድም ክብል ኣምባሳደር ኮይኖም ሰሪሖም እዮም፡፡ ናይ ኣመፃፅእኦም ቅቡልነት እዚ እዩ ዝመስል፡፡

ደቂ ኣንስትዮ ትግራይ ብዙሕ ናይ መጋየፂ ባህሊ ኣለወን፡፡ ካብዚኦም ውሽጢ ጐባጉብ፣ ኩትቻ፣ ፅሩራን ሃብልን እቶም ገለ ተጠቀስቲ ናይ መጋየፂ ዓይነታት እዮም፡፡

ተመሃሮ ኣብ ኣብ ከይዲ ትምህርቲ ኣለዉ፡፡ ገለ ግን ካብ ክትትል ወፃኢ ምዃኖም ይርአዩ ኣለዉ፡፡ ሓደ መምህር ነዚ ኩነታት ክከታተሎ ግድን ኣለዎ፡፡

ኣብ ስራሕቲ ህንፀት ስሚንቶን ሓሸዋን ንምሕዋስ ተገልግል ማሽን እያ፡፡ እዛ ስራሕ ክፀፍፍን ክቕልጥፍን ትሕግዝ ዘመናዊ ማሽን ሚክሰር ብዝብል ሽም ትፍለጥ፡፡

ቀይሕ ምፃፍ ተነፂፉዋ ካብ ቦታ ናብ ቦታ እንዳተቃሳቀሰት ፋሽን ተርኢ ኣላ። ፋሽን እቲ ዝነበረ ቅዲ ናብቲ ንስካ እትደልዮ ቀየርካ ምርኣይ ምክዳን እዩ።

ኩሎም ናይ ዓዲ ልብሲ ዝተኸደኑ እዮም፡፡ ሰብኣይን ሰበይትን እዮም ዝመስሉ፡፡ ክልቲኦም ህፃናት ሓቒፎም ኣለዉ፡፡ ብጣዕዲ ደስ በሃልቲ ስድራ እዮም ዝኔዉ፡፡

እዚ ምስሊ ናይ ሎጎ እዩ። እቲ ቀንዲ ምልክት ክልተ ሰማያውን ቱርኩዛውን ሞላሊት ዝሓዘ ኮይኑ ተደራራቢን ዝዘውርን ዝመስል እዩ። ኣብ ማእከል "ኤፕፍ" ዝብል ቃል ብጻዕዳን ብድሙቕን ዓባይ ፊደላት ተጻሒፉ ኣሎ። እዚ ዘመናውን ቅልጡፍን ስምዒት እዩ።!

ኣብዚ ዝተፈላለዩ ሕብሪ ዝህቡ ናይ ስእሊ እርሳሳት ብብዝሒ ይርአዩ ኣለዉ፡፡ እዞም ሕብራዊ እርሳሳት ንጋህዳዊ ምስሊ ዝውክሉ ስእልታት ንምስኣል ዝጠቕሙና እዮም፡፡

ሰባት ብምርኣይ ዘፅግብ ዝተፈላለዩ ናይ ፆም ፀብሕታት ዘለዎ ናይ እንጀራ መኣዲ ተቐሪቦም ይበልዑ ኣለዉ፡፡ ኣነ ምስዞም ሰባት ከምተቐረብኩ ደስ ምበለኒ፡፡

ገዛ ንደቂ ሰባት ንመንበሪ ይኹን ንናይ ስራሕ ድርጅታት ክካረይ ይኽእል፡፡ ናይ ውጪ ዜጋታት ወይ ከዓ ናይ ኤንጅኦ ገበርቲ ሰናይ ድርጅታት ስራሕ ዝሰርሑሉ ገዛውቲ ይረአ ኣሎ፡፡

መንእሰይ ኣብ ልዕሊ ነዊሕ ብረት ዝሰርሕ ህንጻ ደው ኢሉ ይርአ። ንብዙሓት ሰባት ቅልጽሙ ዘርጊሑ መደረ ይህብ ወይ ገለ ዓይነት ምንቅስቓስ የርኢ ኣሎ። ተዓዘብቲ ኣብ ዙርያ እቲ ከባቢ ፋሕ ኢሎም ኣለዉ። ናይ ምትሕብባርን ሓድነትን ስምዒት ኣለዎ።

ምግቢ፡- ምግቢ ብብዙሕ ዓይነት ኣሰራርሓ ሰሪሕና ንምገቦ፡፡ ንኣብነት ብኬክ መልክዕ፣ ብእንጀራ መልክዕን ብሕብሽቲ መልክዕን ይብላዕ፡፡ ደረቕ ኬክን ሶፍት ኬክን ይስርሑ፡፡

ኤሌክትሮኒክስ ኣቑሑት፡- ብሓይሊ ኤሌክትሪክ ካብ ዝሰርሑ ኣቑሑት ሓደ ስፒከር እዩ፡፡ ንብዙሓት ዝተፈላለዩ ጉዳያት መድመቕን ድምፂ መጉልህን ናይ ድምፂ ኣቕሓ እዩ፡፡

እዛ ማሽን ካሽ ረጂስተር ትበሃል፡፡ ሒዛብ ንምምዝጋብ ብርን ሳንቲምን በብወገኑ ንምቕማጥን ትጠቅም ፅብቕቲ መሳርሒ እያ፡፡ ዘመናዊ ናይ ገንዘብ ሒሳብ በዛ ማሽን ዝተደገፈ እዩ፡፡

ኣብ እዋን ክረምቲ ከምዚ ዝኣምሰሉ ፃሕያይ በብከባቢኡ ይርአዩ እዮም፡፡ ብዙሕ ግዜ ሰባት ኣብ በሪ ገዝኦም ንዘለዉ ከምዚኦም ዝኣምሰኑ ነገራት እንተፅርዩ ኣይረአዩን፡፡ እዚ ድማ ከም ማሕበረሰብ ከሕፍረና ይግባእ፡፡

ኣብ ምሸት እዋን ብዙሓት ኣመንቲ ብፃዕዳ ክዳን ደሚቆም በዓል ንምኽባር ተሰብሲቦም ይርአዩ ኣለዉ፡፡ ምእመናን ብኸምዚ ኩነታት ምርኣዮም ብጣዕሚ ደስ ዝብል እዩ፡፡

ደቂ ሰባት መብዛሕቲኡ ግዜ ንጉሆ ዝተፈላለዩ ዓይነታት ምግቢ ይምገብ እዩ። ካብዚአቶም ሓደ ባኒ ፍርፍር እዩ። ባኒ ፍርፍር ንምስራሕ ብጣዕሚ ቀሊልን ጥዕሙን ዓይነት ምግቢ እዩ።

ብጣዕሚ ዝሰልጠነ ዘመናዊ ህንፃታት ዘለዎ ኸተማ እዩ ዝረኣ ዘሎ ፡ ዘመናዊ ህንፃ ምስ ዝዘመነ ቴክኖሎጂታት እውን ዝተገጠመሉ እዩ ዝመስል ዘሎ ።

ሰፖርት ንጥዕናና አገደስ ካብ ዝበሃሉ ነገራት ሓደ ኮይኑ ብዛሓት ዓይነታት ስፖርት ዘለው ኮይኖም ካአቶም ሓደ ኩዕሶ እግሪ እዩ። አብዚ ንዕዘቦ ዘለና ድማ ደቂ አንስትዬ ኪዕሶ እናዳተጫወታ ዘሪኢ ምስሊ እዩ።

ኹሎም ሰባት ፃዕዳ ባህላዊ ክዳውንቲ እዩም ተኸዲኖም ዘለዉ ኣብቲ ቦታ ክልተ ጽምዲ መርዑት እንሄዉ። እቶም ሰባት'ወን ንዓዓቶም እዩም ዝዕጅቡ ዘለዉ ።

እዚ ኣረጊት ቆርበት ኣገልግል ወይ መትሓዚ የርኢ። ብቐዳዳትን ሳዕቤናት ግዜን ዝተሸፈነ ኮይኑ፡ መስመራት ናይቲ ቆርበት ብኢድ ዝተቐርጸ ይመስል። ታሪኻውን ባህላውን ስነ-ጽባቐ ዘለዎ ኮይኑ፡ ኣረጊትን ናፍቖታውን ስምዒት ዘርኢ እዩ።

ጋዜጣን መፅሓፍትን፡- ካብ ዓይነታት ጋዜጣን መፅሓፍትን ሓደ ዝኾነ ካብ 1951 - 1955 ብትግርኛ ቋንቋ ዝተፃሕፈ ፌደሬሽን ኤርትራ ምስ ኢ/ያ ዝብል መፀሓፍ እዩ፡፡

ካብ ኣባላት ስድራ ኮይኖም እእዞም 2ተ ቆልዑ ከሹፍ ተከዲኖም ናብ ሓለዋ ወፂኦም እንሓላው ዘለው ይመስሉ። ሰገናት ቆልዑ መብዛሕቲኡ ግዜ ፀወታ ይፈትው ንሪኢ።

እዚ አብ ንእስ ዝበለ ከተማ ኮይኑ ጎሊሁ ዝረአ ዘሎ ናይ ሙስሊም አሕዋትና መስጊድ እዩ፡፡ እቲ መስጊድ ብሓደ ጎኑ ጎደና (መንገዲ) ዘለዎ እዩ፡፡

ዓራት ካብ ዕንፀይትን ሓፂንን ዝስራሕ ኮይኑ ንደቂ ሰባት መደቀስን መዕረፍን ዝጠቅም እዩ። ኣብ ዓራት ምድቃስን ምዕራፍን ብጣዕሚ እዩ ዝምቹ ።

እዚ ኣብቲ ምስሊ ዝርአ ዘሎ ቦታ ኣብ ማእኸል ኣኽሱም ከተማ ዝርከብ ኢዛና መናፈሻ ዝበሃል ቦታ እዩ፡፡ እዚ መዘግዓ ቦታ ኣብ ወራር ጣልያን ዝተመስረተ እዩ፡፡

እዚ ኣብ ዝኮነ ቦታ ኮይኑ እቲ ናይ ማይ መቅድሕ ኮይኑ ብተለምዶ ጀክ እዳተበሃለ ዝፅዋዒ እንትከውን ኣብ ዝተፈላላዩ ቁልጥፍ ኣሳልጦ እዳሃበ ይርከብ።

መብዛሒትኡ ግዜ ደቂ ኣንስተዮ ንመጋየፂ ዝጥቀማሉ ካብ ብሪ ዝተሰረሐ ናይ እዚኒ መጋየፂ እዩ። ኣብ ባህላዊ ኣብ ዘመናዊን ጉዳያት ድማ ይጥቀማሉ። ማለት እውን መርዓን ጥምቀትን ኣብ ዝኣመሰሉ ግዜታት ይጥቀማሎም።

ኣብዚ ዝረኣየና ዘሎ ናይ ደቂ ተባዕትዮ ኣወዳት ናይ ፋይን እንደረኣየ ካሎኦት ብዙሓት ሰባት ድማ ኮፍ እሎም እንዳተመልከቱ ደሓር ሪኢቶ ክህቡ እዮም።

ፍሉይ ጥበብ ዝዓረፎ ኪነ ህንፃ ይርአ ኣሎ፡፡ እዚ ኪነ ህንፃ ናብ ጥንቲ መሊሱ ዝወስድ መስሕብነት ዘለዎ እዩ፡፡ መንደቑ ፣ ማዕፆኡ ፣ መስኮቱ ፍሉይ እዩ፡፡

መንበሪ ገዛን በሩ ፃዕዳ ቀለም ዝተቀለመ ኣብቲ ፅርግያ ድማ መኪና ጠጠው ኢላ ኣላ ኣብቲ ናይ ተክሊ ቦታ እውን ክልተ መናእሰይ ጠጠው ኢሎም ኣለው።

እዚ ካብ ናይ ኤሌክትሮኒክስ ኣቑሑት ሓደ ዝኾነ ቦይለር ይባሃል፡፡ ቦይለር ንማይ መሞቕን መቀላጠፍን ፣ ንሻሂ መፍልሒ፣ ንቡናን ንፀባን መፍልሒ ይጠቅም፡፡

ህፃናት ካብ ኮፍ መበሊኦም ተሲኦም ሰብ እንትቕበሉ ይርአዩ ኣለዉ፡፡ እዚ ንገሊኡ ግዜ ምብኻን ክመስሎ ይኽእል እዩ፡፡ ግን ንኡሽተይ ንዓብዪ ክህቦ ዝግባእ ክብሪ እዮም ዝመሃሩ ዘለዉ፡፡

ናይ ደቂ ኣንስትዮ ኣትሌታት ይርአዩ ኣለዉ፡፡ ከምቲ ልሙድ ኢትዮጵያዊት ነቲ ውድድር ትመርሖ ኣላ፡፡ ንጉያ ክፈትዎ ካብ ዝገበሩኒ ምኽንያታት እቲ ዋና ደቂ ሃገርና ኣብቲ ድድር ፀብለልታ ስለዘርእዩ እዩ፡፡

ኣብዚ ስእሊ ክልተ ንኣሽቱ ቆልዑ ክጻወቱ ይረኣዩ። ኣብ ቀጢን ሓመድ ኣብ መዘናግዒ ቦታ እዮም ዘለዉ። ብድሕሪት ጻዕዳ ዳስ ኣሎ፤ ኣብ ልዕሊኡ ድማ “ዩኒሴፍ” ዝብል ጽሑፍ ይርአ። እዚ ህጻናት ብተፈጥሮኣዊ መንገዲ ብሰላምን ብሓጎስን ክጻወቱ ዘርኢ እዩ።

ኣብ ሃገርና ኢ/ያ ካብ ዝርከቡ ጥንታውን ታሪካውን ቦታታት ሓደ ዝኾነ ናይ ላሊበላ ውቑር ኣብያተ ክርስትያናት እዩ፡፡ ኣብቲ ገዳም ናይ ቤዛ ኩሉ ዝባሃል ሃየማኖታዊ በዓል ልደት ብኸምዚ ዓይነት ድሙቕ ዝማሬ ይሓልፍ፡፡

ኣረቂ ብናይ ሓደ ሊትሮ ዓቐን እዩ ናብ ዕዳጋ ይቐርብ ነይሩ፡፡ ሎሚ ግን ብንኡሽተይ ዓቐን እውን ቀሪቡ ኣሎ፡፡ ኣረቂ ደስ እንትብለና እንተሎ ግድን ሌትሮ ሙሉእ ክንዕድግ ኣይንግደድን፡፡

ሕትመት ቤት ፅሑፋት ኮኑ ምስልታት ኣብ ወረቐት ወይ ኣብ ሻራ፣ ወይ ኣብ ከም ከናቲራ ዝኣምሰሉ ክዳውንቲ ንክዓርፍ ዝገብር ትካል እዩ፡፡

መሰረታዊ ኣገልግሎታት ንደቂ ሰባት ኣዝዮም ካብ ዝጠቕሙ ተጠቀስቲ እዮም፡፡ ከም መንገድን ፅርግያን፣ መብራሕቲ ዝበሉ መሰረታዊ ነገራት እዮም፡፡ ሰብን ተሽከርከርትን ተፈልዮም ዝኸዱ ፅርግያ እንትፍለየሎም እዩ፡፡

እዚ ብተለምዶ መቆጫ ወይ ንእሽተይ መጉእ እዳተባሃለ ዝፂዋዒ ኮይኑ ጥቅሙ ድማ ንዝተፈላለዩ ከም ቡና፣ ቀመም፣ እንጣጥዕ ዘአምሰሉ ነመስርሕ ወይ ንመውቀጢ የጥቀመና ምኳኑ እዩ።

ኣብ ገዛ ካብ ዝነብሩ እንስሳታት ሓደ ከልቢ እዩ፡፡ ከልቢ ካብቶም ስጋን እኽልን ዝበልዑ እንስሳ ዘቤት ኮይኑ ናይ ዋንኡ ገዛ ድማ ብጥብቂ ይሕልው፡፡

ኣብዚ ከባቢ ክልተ ሰባት ኣለው እቲ ሓደ ሕጊ ኣክባሪ እንትከውን እቲ ሓደ ድማ ሲቪል እዩ። እቲ ሕጊ ኣክበሪ ጉበኤ ክዳን ተከዲኑኣክእዳው ናብ ጅቡኣ ኣትዮ ኣሎ።

እዚ መስቀል ዝመስል ማዕተብ እኒሀ፡፡ ናይዚ ምልክት ኣእዳው ምስ ዓይኑ ዝጠበቐ እዩ፡፡ ካብ መስቀል በዚ እዩ ዝፍለ፡፡ እዚ ምስ ኣማልክተ ግብፅ ዝተተሓሓዘ ካልእ ምልክት እዩ፡፡

ኣእማን ደርዲርካ ብምፅፍፃፍ ዝተሰርሐ ድፋዕ እዩ፡፡ እቶም ኣእማን ካብ ዝመፅ ነጣሪ በራሪ ዝከላኸሉን እቲ ሰብ ንምሕባእዘገልግሉን እዮም፡፡ ኣብ ልዕሊ እቲ ሓደ ፅፍፃፍ በትሪ ኣሎ፡፡

እዚ ዓይነት መንበሪ ገዛ መብዛሕትኡ ኣብ ከባቢ ገጠር ይስራሕ፡፡ ደብርን ህድሞን ይባሃል፡፡ እቲ ህድሞ ብሓመድን ኦምን ይህደም፣ እቲ ደብሪ ድማ ብሳዕሪ ይኽደን፡፡

ሙዚቃ፡- ናይ ደቂ ሰባት ታሕጓስን ስምዒትን ዝገልፅ መዚቃ እዩ፡፡ ሙዚቃ ብዝተፈላለዩ ጥበባት ይግለፅ፡፡ ብደርፊ፣ ብባህላዊን ዘበናውን ሳዕሲዒታትን ብዕልልታን ክግለፅ ይኽእል፡፡

ተመሃሮ ኣብ ኣዝዩ ዝተጨናነቐ ፀቢብ ክፍሊ ይመሃሩ ኣለዉ፡፡ ኣብ ማእኸል እዞም ተመሃሮ ዝርከብ ሓደ ተመሃራይ ግን ደቂሱ እዩ ዝርአ ዘሎ፡፡

ኤሌክትሮኒክስ፡- ኣቕሑት ኤሌክትሮኒክስ ኣብ ስራሕቲ ደቂ ሰባት ልዑል ግደ ዝፃወቱን ብሓይሊ ኤሌክትሪክ ዝሰርሑን ኮይኖም እዚ ናይ ብዙሓት ዝተፈላለዩ ዓይነታት ሞባይላት መምልኢ ቻርጅ እዩ፡፡

እዚ ከውሒ ዝተቐርጸ ናይ ኢትዮጵያ ኦርቶዶክሳዊት ቤተክርስትያን የርኢ። እቲ ቤተክርስትያን ኣብ ከውሒ ዝተቐርጸ ኮይኑ ብጽባቐ ስነ ህንጻ ዝተመልአ እዩ። ኣብ ቅድሚት ቀይሕ ማዕጾ ዘለዎ ኮይኑ። እዚ ቤተ ክርስቲያን ኣብ ትግራይ ዝርከቡ ታሪኻዊ ኣብያተ ክርስቲያናት ይመስል።

እዚ መስጊድ ኣዝያ ንኡሽተይ እያ፡፡ መስጊድ ወጣሕ ብዝኾነ ኣብ ርእሱ ቅርፂ ፍርቂ ወርሒ ብዘለዎ ኪነ ህንፅኡ ዝፍለጥ ኮይኑ ብሞስሊም ዓብዪ ክብሪ ዝወሃቦ እዩ፡፡

ሓደ መንእሰይ ኣብ እምኒ ኮፍ ኢሉ ብትካዘ ቁመና ይርአ ኣሎ፡፡ ኣብ ከምዚ ዝኣምሰለ ገዛ ብነፃነት ምትካዝ ይከኣል እዩ፡፡ እዚ ድማ ካብቲ ነፃ ቦታ ዝነቅል ነፃነት እዩ፡፡

አብ ሃገርና ካብ ዝርከቡ መራከበቲ ሓፋሻት ሓደ ትኤም ኤች እዩ። ትኤም ኤች ነደበሩ ድማ አብ አሜሪካ ዘለዎ ኮይኑ ንተመልከቲ ፁፁይ ሓበሬታ ዘቅርብ ዓብይ ሚዲያ እዩ።

ብኣርክቴክቸርን ህንፃ ስራሕን ተጠቒምና ውቁባት ገዛውቲ ወይ ውን ናይ እምነት ቦታታት ንምስራሕ ይካኣል፡፡ ከም ቤተ ክርስትያንን መንበሪ ገዛን ክንሰርሕ ንኽእል፡፡

ፍላት ዓይነት ናይ ቴለብዥን እስክሪን ትርአ ኣላ፡፡ ዘመናዊ ቴለብዥን ስክሪኖም ከምዚአ ዓይነት እዩ፡፡ እዘን ደርጋፋት ዓይነት ቴለብዥን ሎሚ ካብ ዕዳጋ እንዳወፃ እየን፡፡

ብዙሓት ሰባትን ብዙሓት መካይንን ብፍላይ ድማ ሚኒባስን ታክሲን ኣውቶቡሳትን ኣለዉ። እቲ ጽርግያ ብሰባትን መካይንን ዝተጨናነቐ ኮይኑ ሰባት ኣብ ኣውቶቡሳት ክኣትዉ ይጽዕሩ ኣለዉ። ብሓፈሻ እዚ ጽዑቕን ቃልሲ መዓልታዊ ህይወት ከተማን ኮይኑ ይስምዓካ።

መጋፍያ ካብኡ ድማ መጎጎ ሓፂን ብምቅፃል መኩዐቻ፣ ቈርቆቦ፣ ጥስቲ፣ ማሕረሻ፣ ናይ ፎርኔሎ ላዕለዋይ ክፋል፣ መቅሎ ዝኣመሳሰሉ ካብ ሓፂነ መፅን ዝስርሑ ኮይኖም ንደቂ ሰባት ስራሕ ዘቅልሉ እዮም።

ሽጉርቲ ኣብ ፀብሒ ዋና መጠዓዓሚ ቅመም እዩ፡፡ ብፍላይ ቀይሕ ሽጉርቲ ኣብ ኩሉ ዓይነት ፀብሒ ፍሉይ ቦታ ዝወሃቦ ኮይኑ ኢና ንረኽቦ፡፡

ኣብ ስቱዲዮ ኣብ ፊት ጊታር ዝፀወት ኮይኑ ዝደርፍ መንእሰይ ይርአ ኣሎ፡፡ ናትና ስቱድዮ ኣብኡ ናብኡ ዝተወታተፈ ስለዝኾነ ንተገልገልቱ ምችውነትት የብሉን፡፡

ኣብ ሃገርና ኮነ ኣብ ትግራይ ካብ ዝርከቡ ናይ ባህላዊ ቅርስታትን ሓድግታን ዘለዎም ቦታት ኣብ ክልል ዓፋር ዝርከቡ ባህላዊ መተርኣሳት ወይ ከዓ ከም መደገፊ ክሳዶም ዝጥቀምሎም እዚኦም ይመስሉ፡፡

ኣርማ፡- ኣርማ ማለት ናይ ሓደ ናይ ስራሕ ትካል ወይ ድርጅት ብዝተፈላለየ ናይ ቋንቋ ምልክታት ዘማልአን መግለፂ ቅርፅታት ዘለዎ ሎጎ ማለት እዩ፡፡ እዚ ናይ ዳሽን ባንክ ሎጎ እዩ፡፡

ትራክተር መኪና ሓንቲ ካብ ዓይነታት መኪና ኮይና ቅድምኣ ክልተ ንኣሽቱ ጎማታት ድሕርኣ ድማ ዓበይቲ ጎማታት ዘለዋ ንመሓረሲን መለሳለስን መሬት ትጠቅመና ጉልበትን ግዜን ቆጣቢት እያ።

እዚ ጻዕዳን ባህላዊ ክዳንን ዝተኸድነት ጽብቕቲ ኢትዮጵያዊት ጓል ኣንስተይቲ የርኢ። ብታሕጓስ ቅልጽማ ኣልዒላ ደው ኢላ ኣላ። ልባዊ ቀዳምነት ምስ ተፈጥሮኣዊ ሓጎስ ክብሪ ባህልን ሓጎስን ዘርኢ እዩ።

ንዝጠመዮ ዘጉምጁ ምግቢ ኣብ ቢያቲ ቀሪቡ ይርአ ኣሎ፡፡ እቲ ፀብሑ ክትፎ ዝመስል እንትኾን እቲ መብልዒዑ ድማ እንጀራን ቅጫን ባንን እዩ፡፡

እፅዋት ዝተፈላለዩ ጠቅምታት ይህቡና ኣብዚ እንረኣ ዘለና ካብ ዓይነታት እፅዋት ቀይሕ ሕብሪ ዘለዋ ዕበባ እያ ንመመላክዒ ወይ ንዓይንና ሰሓቢት እያ።

ተመዛበልቲ ነቲ ናብርኦም ናይ ሞት ናብራ ብዝብል ገሊፆሞ ኣለዉ፡፡ እዚ ክብሉ ዘኽኣሎም ንህይወት ዘድሊ መሰረታዊ ቀረብ ብዘይምርካቦም እዩ፡፡ እዚ ኣገላልፃ ዘሕዝን እዩ፡፡

እዚ ኣረጊትን ብመጠኑ ዝተበላሸወን ናይ ቆርበት መንበር ዘርኢ እዩ። ሕቖኡ ካብ ቀይሕ ቆርበት ዝተሰርሐ ኮይኑ ኣብ ገለ ቦታታት ተቐዲዱ ይርከብ። እዚ ምሕላፍ ግዜን ታሪኽ ህላወኡን ዘርኢ ዘሕዝን ኣረጊት ኣቕሓ እዩ።

ኣብቲ ምስሊ ኣብዘሎ ቦታ ሓንቲ ተኽሊ ብሳዕሪ ጨጨዋ ተኸቢባ ትርአ ኣላ፡፡ እዚ ከባቢ ካልእ ልምሉም ተኽሊ ዘይብሉ ናይ በረኻ ባህሪ ዘለዎ እዩ፡፡

አብ ሃገርና ኢትዩዮጵያ ካብ ዝርከቡ ሃይማኖታት ሓደ አርተዶክስ ተዋህዶ ኮይኑ ከምዚ እንዕዞቦ ዘለና ሓደ መራሒ ሃይማኖት ንሓደ አማኒ መስቀል እናሳለሙ ዘሪኢ እዩ ።

እቲ ዕዳጋ ብዝተፈላለዩ ፍርያት ዝተሰቐረበ ኮይኑ፡ ኣወስዳ፡ ሽኮርላ፡ ብርስን፡ ሾርባን ካልእን ይርከብዎም። ኣብ ቅድሚ ዕዳጋ ኮፍ ኢሉ ዘሎ ሸያጢ ተስፋ ዝህብን ግብራውን መልክዕ የቕርብ። ጽሩይ ትርኢት ዕዳጋ፡ ተፈጥሮኣውን ህያውን ስምዒት የርኢ።

ናይ ዕዳጋ ከባቢ ይርአየና ኣሎ፡፡ ኣብዚ ናይ ዕዳጋ ከባቢ ሸቐጣትን ሰባትን ካብ ናብ እንትንቀሳቐሱ ንርኢ ኣለና፡፡ እዚ ዕዳጋ ዕሙር እዩ ዝመስል፡፡

ኣብዚ ኢትዮ ቴለኮም ብቴለ ብር ሱፐርኣፕ ኣቢሎም ዝፍፀምዎ ናይ ዲጂታል መለለዪ መንነት ካርዲ ሕትመት ዝጀመረ ምዃኑ ዝገልዕ መላለዪ ይርአየና ኣሎ፡፡

እዚ ናይ ቢራ ጠራሙስ ኮይኑ ኣብ ባንኮኒ ዝተዘርገሓ እዩ ዝመስል ዘሎ ዓይነት ቢሩኦም ድማ ዝተፈላለዩ እዮም እቲ ሓደ ቢራ ግን ዝተፈለየ መኽደኒ እኒሄዎ ።

እዛ መጽሓፍ ብኣምሓርኛ ዝተጻሕፈት መጽሓፍ ኮይና ኣብ ማእኸል ናይ ታሪኻውን ስነ-ጥበባውን ስእሊ ዘለዋ እያ። መልክዑን ቅንዕናኡን ስምዒት ጥንታዊ ስነ-ጥበብ ዘመሓላልፍን ሰብኣይ ዝርከባ እያ።

እቲ ስእሊ መትሓዚ ማዕጾ ብሕብሪ ብረት ዘርኢ እዩ። እቲ መትሓዚ ኣብ ነዊሕ ቀለቤት መሰረት ዝተሰቕለ ኮይኑ፡ እቲ መትሓዚ ድማ ብጽቡቕ ጥንታዊ ቅዲ ዝተሰርሐ እዩ። ንገዛ ወይ ንማእከላይ ገዛ ዝኸውን ቅርጺ ዘለዎ መትሓዚ ማዕጾ ምዃኑ የመልክት።

አብ ትግራይ ካብ ዝርከባ ዓበይቲ ከተማታት ሓንቲ ሰሜናዊት ከተማ መቀለ ኮይና አብዚ እንዕዘቦ ዘለና ድማ ናይ መቀለ ስማእታት ሓወልቲ እዩ።

ሰለስተ ሰባት ኣብ ቅድሚ ሓደ ኣረጊት ካብ ዕንጨይቲ ዝተሰርሐ ገዛ ደው ኢሎም ኣለዉ። ክልተ ደቂ ኣንስትዮ ሓደ ድማ ወዲ ተባዕታይ፤ ኩሎም ጻዕዳ ነፃላን ጻዕዳ ክዳንን ተኸዲኖም ኣለዉ። እዚ ድማ ናይ ስድራቤት ፍቕርን ደገፍን ስምዒት የለዓዕል።

እዛ ጋል ኣነስተይቲ ተከዲናቶ ዘላ ክዳን ሓደ ዓይነት ናይ ላዕሊ ናይ ታሕትን ሓደ ዓይነት ሕብሪ ዘሎ ማለት ናይ ሽሮ ሕብሪ አለዎ ኮይኑ ናይ ውሽቲ ድማ ፀሊም ቦዲ ተከዲና ኣላ።

ፍሉይ ዲዛይን ዘለዎ ሶፋ እኒሀ፡፡ እዚ ሶፋ ነቲ ገዛ እዙይ እዩ ዘይበሃል ፍሉፍ መልክዕ ሂብዎ ኣሎ፡፡ ብፍላይ ሕብሩ ምስቲ ገዛ ተስማዕምዒ እዩ፡፡

ኣብ ነፍሲ ወከፍ ገዛ ዝርከብ ልሙድ ዝኾነ ናይ ብረት ማንካ ኣብ ልዕሊ ግራናይት ናይ ክቺን ካብኔት ልዕሊ ተቐሚጡ ኣሎ። ቀሊልን ጽሩይን መልክዑ ንመዓልታዊ ሃዋህው ገዛ ዝገልፅን ድማ እዩ።

እዚ ካብ ዓይነታት እፅዋት እንትከው እዚ እፅዋት እዚ ገዛ ከም መመላክን መፀበክን ኮይኑ ኣበ ገዛ ኣብ ጎማ ገይርካ ይትክል። እዚ ተክሊ እዚ መብዛሕቲኡ ግዘ ኣብ መንበሪ ይትከል።

ኣብ ናይ እምነት እስልምና ንሃይማኖታዊ ስርዓት ፣ ፀሎት ወይ ከዓ ዱዓ ንምክያድ ዝጥቀምሉ ናይ ኣምልኾ ገዛ እንተሰርሐ ኣብ ምጥንቓቕ ዝርከብ መስጊድ እዩ፡፡

ኣብዚ ምስሊ ከም እኒ ዝብጦ፣ ቀለበት፣ ጐባጉብ ዝኣምሰሉ መጋየፅታት ይርአዩ ኣለዉ፡፡ ቀያሕቲ ዕንቒታት እውን እኔዉ፡፡ እዞም መጋየፅታት ፅባቐኦም ተበሃጊ እዩ፡፡

እዚ ኣብ ኣስክሪን እንምልከቶ ዘለና ምስሊ ኣብ ከተማ ኣክሱም ዝርከብ ቤት መጽሓፍቲ ናይ ሓበራዊ ቤተ ንባብ ኮይኑ ፋውንዴሽን እንዳተብሃለ ይፍለጥ።

ናይ ሱፐርማርኬት ኣቕሑት እንብሎም ደቂ ሰባት ብገንዘብ ዓዲጎም ዝበልዕዎምን ዝምገብዎምን ኮይኖም ካብኣቶም ንምጥቃስ ዝኣክል ኣብ ጎማ ዝተዓሸጉ ምግብታት ከም ሎውዝን ማርማላታን ይርከብዎም፡፡

እዚ ሓደ ዓብየ እምባ (ጎቦ) ኮይኑ ናብ ታሕቲ እንዳሰፍሐ ዝዌሬደ እዩ እቲ እምባ (ጎቦ) ዓበይቲ ተክሊታት ዘይብሉ እንትኮን ቆጥቋጥ ዝመስሉ አናኡሽተይ ተክልታት ግን አለዉዎ፡፡

ኣብቲ ስእሊ ናይ ህጻናት ዳያፐርን ናይ ጸባ ካርቶንን ኣብ መስኮት ድኳን ይራኣዩ ኣለዉ። ኣብ ላዕሊ ድማ “ዶክተር ኤስ”ን “ኮኮ”ን ዝበሃሉ ናይ ህጻናት ዳያፐር ኣለዉ። ኣብ ታሕቲ “ዓባይ ላም”ን “ጸባ ላቶ”ን ዝበሃሉ ናይ ጸባ ካርቶናት ኣለዉ።

ተፈጥሮን አከባቢን ክንብል ከለና ብተፈጥሮ ዝበቀሉ ተክልታትን ከባቢታትን ይርከቡዎም፡፡ ንአብነት ብስሚንቶን ብብጫ ሕብሪን ብእምኒን ብፃዕዳ ሕብሪን ዝተለመፁ ገዛውቲ አብ ጥቅኦም ጨዓ ዝተብሃለት ዓባይ ተክሊን ዕረታትን አብ ፃዐዳ ድሕረ ገፅ ይርከቡዎም፡፡

ካብ መሰረታዊ ግልጋሎት ዝህቡ ሓንቲ ተሽኴካሪት ጊሪደር እንትከውን ካብ ሓደ ቦታ ናቀብ ካሊእ ቦታ ንምቅስቃስ ዝተፈላለዩ ተሽከርከርቲ ተጠቂምና ንምቅስቃስ ብጊሪደር ፅርግያ ይፅረግ።